ሕጊ ኣኽበርቲ ካብ ዝባሃሉ ፌዴራል ፓሊስ እቲ ዋና ተጠቃሲ እዩ፡፡ ፓሊስ ናይ ሓንቲ ሃገር ወይ ክልል ልዕልነት ሕጊ ዘሕኽብርን ባዓል ሞያ እዩ፡፡

አብዚ ምስሊ እንሪኦ ዘለና ናይ ሓይሊ ኤሌክትሪክ መመንጨዊ ኮይኑ፤ አብ ወሰን እስፓልት መንገዲ ይርከብ፡፡ እዚ ከዓ ፃዕዳን ፀሊምን ሕብሪ ዘለዎ ሓፂን ገይሩ ዝተሰርሐ እዩ፡፡

እዚ ካብ እምኒ ዝተሰረሐ ቅርፃ ቅረፂ እንትከውን ናይ ኣርባዕተ ኣንጎሎ ቅርፂ ዘለዎ ዓይነት ጥበብ እይ እዚ ጥበብ ድማ ኣብ ከባቢ ኣክሱም የረኣ።

ናይ ስሑል ሽረ ሓላፊ ብዛዕባ እቲ ጉጅለ ኩዕሾ እግሪ መግለፂ ኣውፂኡ ክዛረብ ኣብዚ ምስሊ ን ዕዘብ ።ኣብ ቅድሚ እቲ መራሒ ጋንታ ኩዕሾ ኣርማ ናይዚ ክለብ ንምልከት።

እዚ ንርኦ ዘለና ዝተፈላለየ ናይ ሸቀጣሸቀጥ ኣብ ሱፖርማርኬት ኮይኑ ንምግቢ ዝውዕል ሑሩጭን ናይ ህፃውንቲ ፓስቲንን ካልኦትን ንገዛኣይ ብዝደለዮ ዓይነት ዝሽየጥ እዩ።

ኣብዚ ብጣዕሚ ደስ ዝበል ገዛን ኮይኑ ሓደ ወድን ሰላስተ ደቂ ኣንስትዮን ቡን እንዳሰተዩ ኣብ ማእከል ድማ ሞሰብ ተከዲኑ ኮፍ ኢሉ ኣሎ እዛ ማሰብ ሕብሽቲ ድያ ሒዛ ወይስ ካሊእ

ብኣርክቴክቸርን ህንፃ ስራሕን ኣቢልና ሙልኩዓት ናይ ገዛን መንበርን ክንሃንፅ ወይ ክንሰርሕ ንኽእል፡፡ ገዛ ካብቶም 3 መሰረታዊ ድልየታት ወዲ ሰብ ሓደ እዩ፡፡

እዚ እንሪኦ ምስሊ ብራንዳ ናይ ገዛታት ኮይኑ፣ አብቲ ብራንዳ ዝተፈላለያ ሳይክላትን ሰባን ይርአዩ፡፡ እቲ ብራንዳ ምድብሬቱ ሉሙፅ ስሚንቶን አርባዕተ ኮሎናት አፍ ገዛን ከዓ ብሰማያዊን ቆፃላ ሕብሪን ተለሚፆም፡፡ ሓደ ሰብ ብመልክዐኛ እምኒ ዝተነፀፈ መንገዲ እናተጓዓዘ ይርአዩ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ሓደ ከባቢ ዝርከቡ ሕብረተሰብን ስድራን እንትኾኑ ኣባላት ሕ/ሰብን ስድራን ዝባሃሉ ናይ ቡዙሓት ስድራ እኩብ ሕ/ሰብ ይፈጥር፡፡

እዚ ናይ ሓደ ንእስ ዝበለ ቤት ምግቢ ምስሊ እንትኮን አበብ ደገ እቲ ቤት ምግቢ ብርክት ዝበሉ ናይ ጎማ ወምበራትን ካብ ቆርበትን ዕንጨይትን ስተሰርሐት ሓንቲ ወምበርን አለዋ፡፡

እዚ ትርእዎ ዘለኩም ምስሊ ዓበይቲ ተክልታት ሓደ ዝኮነ ተክሊ ተምሪ ይባሃል። ኣብ ትግራይ ንጎደናታት ከም መፀባበቅን መመላክዕን ድማ ይጥቅም እዩ።

እዚ አብ ምስሊ ትሪእዎ ዘለኩም ናይ ኣንስትዬ ን ኣደታትን ባህላዊን ዘመናዊን መጋየፂ ወይ የመልክዕ ዝጥቀማሉ ናይ እዝኒ እልና ድማ ይበሃል።

መፋለጢ፡-እዚ ንዝተፈላለዩ ስራሕቲን ምህርትን ዘፋልጥ ዓይነት መፋለጢ እዩ፡፡ ኣብዚ ተለጢፉ ዘሎ መፋለጢ ብዛዕባ ናይ ሕብረት ዝባሃል ስራሕቲ ዕቁብ ከምዝኾነን ብተሽከርከርቲ ውን ከምዝካኣል እዩ፡፡

እዚ ምስሊ ኣርማ መንገዲ ኣየር ኢትዮጵያ የርኢ። ኣብ ላዕሊ ድማ ብቀጠልያን ብጫን ቀይሕን ዝተሰርሑ ቅርጽታት ክንፊ ኮይኖም ንሕብርታት ባንዴራ ኢትዮጵያ ዝውክሉ እዮም። እዚ ኣርማ መንገዲ ኣየር ኢትዮጵያ ንፍልጠት መንገዲን ሃገራውነትን ዝውክል እዩ።

ኩኩስን ቆሎን ተዓሽጉ ንዕዳጋ ኣብ ሱፖርማርኬት ዝተዳለወ ኮይኑ ቆሎ ካብ ስገምን ዓተርን ተቆልዩ ዝስራሕ ኮይኑ ኩኩስ ድማ ካብ ሑሩጭን ካልኦት መጥዓምን ተሰረሓ ንዓዳጋይ ዝቀረበ እዩ።

እዚ ኣብ እስክሪን እትሪእዎ ዘልኩም ምስሊ ብዳኒኤል ተስፋይ ዝተፀሓፈ ናብ ዕረፉቱ ምእታዉ ዝብል መፅሓፍ ኮይኑ ኣብዛ ማዕበል ዝመልኣ ዓለም ብዕረፍቲ ምንባር ይከኣል እዩ ዝብል ፍረ ሓሳብ ከዓ ኣለዋ

ማርሽ ባንድ መርኢቶም እናቅርቡ ኣብ ማእከል ፅርግያ ኮይኖም ቀይሕ ናይ ላዕሊ ፀሊም ናይ ታሕቲ ተከዲኖም ብሙዚቃ ተዓጂቦም ኣብ ክትማታት ኣዲስ ኣበባ ምርኢቶም የቅርቡ ኣለዉ ።

እቲ ኣብቲ ምስሊ ዝራኣየና ዘሎ እታ ጓል ኣነስተይቲ ሓፍትና ክንፊዓሳ ብኻሊእ ስሙ ድማ ኢትዮጵያ ትቅደም እናተባህለ ዝፅዋዕ ቁኖ ተቆኒና መልኪዓን ፀቢቓን ባህሊ እንዳርአየት፡፡

ስፖርት፡- ካብቶም ናይ ቀረባ እዋን ዓይነታት ፀወታታት ስፖርት ሓደ ዳማ እዩ፡፡ ዳማ ጊዜ ንመሕለፊ ዝፅወት ፀወታ እዩ፡፡ ወልፊ ስለዘትሕዝ ግን ቆልዑት ክፃወትዎ የብሎም፡፡

ኣብ ፅርግያ ዓበይቲ ናይ ህዝቢ መመላለስቲ ኣውቶብሳት ይራኣያ ኣለዋ፡፡ እዘን ኣውቶብሳት ብኤሌክትሪክ ዝሰርሓ ይርከበአን፡፡ ብነዳዲ ዝሰርሓ ድማ እተን ኣንበሳ ኣውቶብሳት እየን፡፡

እዚ ኣብ ምስሊ ትርእይዎ ዘለኩም ካብ እንስሳ ዘቤት ሓደ ኮይኑ ምስ ወዲ ሰብ ጥብቅ ዝበለ ዝምድና ካብ ዘለዎም ሓደ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ተምሃሮ ኣብ ውሽጢ ቤት ንባብ ኮይኖም ኣብ ዝተሰርዐ ወናበር ን ነዊሕ ጠረጲዛን ከፍ ኢሎም መጽሓፍቲ የንብቡ ኣለዉ።

እዚ አብ ምስሊ ዝረአየና ዘሎ አብ ጠረጰዛ ኮይኑ ናይ ምግብ ዓይነት ኮይኑ ብጠዓሚ ጠቃሚ ኮይኑ ፂማቅ እደተባሃ ይፊለጥ። ብተወሰኪ ካብ ናይ ተኽሊ ሖደ ኮይኑ ሽኮር ለሚን ገይርካ ዝውሰድ ሓዋውሰካ ዝውሰድ እዩ።

እዚ ኣብ ምስሊ ትርኢዎ ዘለኩም ናይ ቆልዑ ዳይፔር ኮይኑ ንህፃውንቲ ምችውን ፅቡቅን እንትኸውን ኣብ ስፖርማርኬታትን ሹቃትን ድማ ይርከብ። ንስኩም ከ ንደቁኩም ትጥቀሙሉ ዶ?

እዚ አብ ወሰን ፀሊም አስፋልት ዘሎ ድንኳን ኮይኑ ክልተ ከፍ ዝበሉን ክልተ ድማ ደው ዝበሉን ሰባት አለዉ፡፡ አብ እቲ ድንኳን ድማ ብዙሓት ዝተንጠላጠሉ ጨርቂ ዝመስሉ አለዉ፡፡

እዚ ኣብ እስክሪን እንምልከቶ ዘልውና ምስሊ ተጎታቲ ዓረብያ ማለት እውን ንመመላለሲ ካሳታት ናይ ቢራ ልስሉስ መስት ዝጠቅመና እዩ። ከምኡ እውን ኣይሱዚ ኣብ ጥቅኡ ደው ኢላ ንዕዘብ ኣለና።

እዚ ኣብቲ ምስሊ ዘሪኤና ናይ ጊዚያዊ ምምሕዳር ትግራይ ኣማኻሪ ካውንስል ኣብ እዋን ምስረታ ዝተለጠፈ ናይ መፋለጢ ምዃኑ ዘመላኽትን ናይ ግምት ኣርማ ዝሓዘ እዩ፡፡

ኣብ ስራሕቲ መንገድታትን ዓበይቲ ህንፃታትን ስራሕ ዘቀላጥፉ ተሽከርከርቲ ኣብ ግልጋሎት ይዕሉ፡፡ ካብዚኦም ንኣብነት ገሓጢት ዝኾነ ዶዘር ትበሃል ተሽከርካሪት ምጥቃስ ይከኣል፡፡

እዚ ንርኦ ዘለና ምስሊ እንዳ ንስትሮ ጫማ ሰፋይ እንትከውን ዝተፈላለዩ ሸቀጣሸቀጥ ከም ሰዓት መነፀር ድማ ኣብ ጥቁኡ እንዳተሸጠ ይረአ አሎ።

እዚ ከባቢ መሸጢ ኣሕምልት ኣትክልትን እንትከውን ኣብዚ ዝረኣዩ ዘለው ድማ ጉዕ፣ ቆስጣ እንትኮኑ ቆስጣ ካበቶብ ብጣዕሚ ጠቅምቲ ዘኮኑ ኣሕምልቲ እዮም።

ክልተ ተምሃሮ ዝመስሉእቲ ሓደ ወዲ እቲ ካልአይ ድማ ዘይፍለጥ ፀጉሩ ጥራሕ ዘረአ ኮፍ ኢሎም ናብ ፃዕዳ ሰሌዳ ይሪኡ አለዉ፡፡ አብቲ ሰሌዳ ድማ ዘይንበብ ፅሑፍ እኒሀ፡፡

ሚዳቕ ዝበሃላ ኣጣል ዝመስላ ናይ በረኻ እንስሳት ካብ ዓሌት ጤል ዝፍለያሉ ዋና ምልክት ኣዝዩ ነዊሕ ጠመዝማዛ ቀርኒ ዝወነና ፍሉያት ፍጥረት ምዃነን እዩ፡፡

እዞም ኣብ ምስሊ እትርእይዎም ዘለኩ ሰባት ናይ ትግራይ ገዳይም ተጋደልቲ ኮይኖም ኣብ ጆነሳይድ ትግራይ ዝተሰውኡ ኮይኖም ሽሞም ድማ ተጋዳላይ ኣስመላሽ ኣባነብሶን ተጋዳላይ ስዩም መስፍን ድማ ይባሃሉ።

እዘን እንሪኣን ዘለና ደቂ ኣንስትዮ ብጣዕሚ ደስ ዝብል ኣከዳድናን ኣሰራርሓ ፀጉር ኮይኑ ደቀን ሓኩፈን ማለት ብእምነት ኦርቶደርክ ተዋህዶ ኣብ ቤተክርስትያን እቶም ቆልዑ እንዳከስተነኦም ኣለዋ።

እዚ ኣብ እስክሪን እንምልከቶ ዘለና ቡና ኣብ ንቀልወሉ ሰዓት ዕጣን ነትክከሉ ነገር ኮይኑ። ሞበኮርያ አንዳተብሃል ይፍለጥ። ኣብ ጥቅኡ ድማ ሰማያዊ ፋርሜሊ እኒሀ።

እዚ ድፍን ብርስን ይብሃል በሲሉ ኣብ ሽሓነ እዩ ዝንኤ ንምግብንት ማልት ንፀብሒ እዉን ከምኡ ኢሉ እዉን ክብላዕ ይከኣል ኣዩ ።

እዚ ኣብ እስክሪን እንምልከቶ ዘለና ናይ ኢትዮጵያ ጠቅላይ ሚንስተር ዝኮነ ዶክተር ዓብይ ኣህመድ ይበሃል። ኣብ ወንበር ከፍ ኢሉ ኣብ ጥቅኡ ክዓ ናይ ኢትዮጵያ ባንዴራ ንምልከት ኣለና።

አብዚ ምስሊ እንሪኦም ዘለና ናይ ትግራይ ንጉሰ ነገስት እዮም ነይሮም፡፡ ሽሞም ከዓ ራስ አሉላ እንግዳ/ኣባ ነጋ/ አፍሪካዊ ናይ ጦር ጀነራል ተባሂሎም ይፍለጡ፡፡ እዚኦም ከዓ ናይ ትግራይ ኩናት ወፍሪ አሉላ እናተብሃለ ይካየድ ነይሩ፡፡

አብ ኢትየጵያ ካብ ዝርከቡ ኤሌትሪክ መፍልፈሊ ግደባት ሓደ ገልገል ግቤ 3 እዩ ። እዚ ግደብ ንቡዙሕ ዓመታት አገልግሎት አናሃበ ዝፀንሐን ዘሎን ግደብ እዩ ።

ኣብዚ ምስሊ እዚ ዘሪኤና ካብቶም ንወዲ ሰብ ተቐምቲ ዝባሃሉ መሰረታዊ ኣገልግሎታት ሓደ ትራንስፖርት እዩ፡፡ እዚ ናይ ኣየር ትራንስፖርት መዕረፊ ቦታ እዩ፡፡

እዚ ተክሊ ጨናአዳም እናተባለ ዝፍለጥ ኮይኑ መብዛሕቲኡ ግዜ ስብ እንተሓሚሙና ጨናአዳም ገይሩ ቡና ይስትይ እዚ ተክሊ ባህላዊ ፉቱን መድሓኒት ።

እዚ ናይ ዝተፈላለዩ ተክልታት ከም በናናን ብርጭቅን ካልኦትን ዝተፈላለዩ ተክልታት መሸጢ ኮይኑ ተክሊ ንኣካል ወዲሰብ ዝሃንፅን ጥዕና ዝህብን ምኳኑ ይፍለጥ።

እዚ ሰብኣይ ኣብ ክልል ትግራይ ካብ ዝርከቡ ብናይ ዋጣ ደርፊ ደረፍቲ እቲ ውሩይን ተፈላጥን እዩ፡፡ መዚቃ ንደቂ ሰባት ናይ ታሕጓስ መግለፂ እዩ፡፡

ናይ ገዛን ናይ በረኻን እንስሳታት፡- ካብ ናይ ገዛን በረኻን ዝነብሩ እንስሳታት ሓደ ሙፁፁላይ ሓደ እዩ፡፡ ሙፁፁላይ ናብ ገደና ዝተዘርአ እኽሊ እንዳዃዓተ ይምገብ፡፡

እዚ ንርኦ ዘለና ቅርፃቅርፂ ኣብ ከተማ ኣክሱም ዝርከብ ኮይኑ ዝተፈላለዩ ናይ ጥንቲ ሰባትን ሓድግታትን ቅርፂ ኮይኑ ንበፃሕቲ ዓድን ንውሽጢ ዓድን ዝሽየጡ እዮም።

ኣብዚ ምስሊ ኣብ ጎኒ ጽርግያ ከተማ ሓደ ህንጻ ቤት ጽሕፈት ይርአ። ኣብ ቅድሚት እቲ ህንጻ ኣብ ታሕቲ ብዓበይቲ ፊደላት "በእምነት ትሬዲንግ" ዝብል ጽሑፍ ተጻሒፉ ኣሎ፡ እዚ ድማ ቤት ጽሕፈት መሸጣ ወይ ንግዲ ምዃኑ ዘመልክት እዩ።

እዚ እትርእዎ ዘለኩም ምስሊ ካብ ሓፂን ዝተሰረሓ መስቀል ኮይኑ ዝተፈላለዩ ቅርፅታት ተሸሊሞም ንተከተልቲ ኦርቶዶክስ ተዋህዶ ክርስትያን ክሽየጡ ዘርኢ ምስሊ እዮ።

እዚ ኣብ እስክሪን እንሪኦ ዘለና ምስሊ መሸጢ ፍራምረ እዩ ቡዙሕ ዓይነት ፍራምረ ንምልከት ኣለና ን ኣብነት ኣራንሺ በነና ኣናናስ ኣቮካዶ ፓፓያ ይርከቦ።

መብዛሕትኦም ሓረስቶስ ትግራይ ሕርሽኦም ብኣብዑር እዮም ዝሓርሱ፡፡ ኣብ ዝማዕበሉ ሃገራት ግን ሕርሽኦም ትራክተር ብዝበሃላ ተሸከርከርቲ ኣቢሎም እዮም ብፅፈትን ቅልጣፈን ዝውግኑ፡፡

እፅዋት ዝተፈላለየ ረብሓ ኣለዎም፡፡ ገለ እጽዋት ንመድሓኒት ገለ ድማ ንፅባቐ ገለ ከዓ ንምግቢ እንስሳት ይጠቕሙ፡፡ ካብዚ ወፃኢ ኩሎም እፅዋት ስነ ምህዳር ንምሕላው ይጠቕሙ፡፡

ኣብዚ እስክሪን እንምልከቶ ዘለና ምስሊ ናይ ሓደ ጎዳና ጽርግያ እዩ። ኣብዚ ጎዳና ባጃጅ ን ሓንቲ ተጎታቲ ጋሪ ደው ዝበሉ ሰባትን ንዕዘብ ኣለና።

ካብቶም ዓበይቲ ማሽናትን ተሽከርከርትን ሓንቲ እስካቫተር ሓንቲ እያ፡፡ እስካቫተር ኣብ ስራሕቲ ፅርግያ ልዑል ተራ ኣለዋ፡፡ ሓመድ ንምፅዓንን ጎባጣታት መንገድታት ተስተኻኽልን፡፡ ደ

ወታደር ካብቲ ካልእ ሰፍ ዝፍለየሉ ናይ ባዕሉ መፍለዪ ምልክት ኣለዎ፡፡ ካብቶም ዋና ናይ ወታደር መፍለዪ ምልክታት ቀንዲ ክዳንን ቆቢዕ ን እዮም፡፡

ዝተፈላለዩ ሻምፖታትን ተመሳሰለቲ ቅብአታትን አብ ሸልፍ ተደርዲሮም ዝረአዩሉ ዘለዉ እንትኮን ካብአቶም ንምጥቃስ ዝአከል ታፍለን፣ ኮስሞን ካልኦትን ብዝተፈላለየ ሕብሪ ተቀሚጦም አለዉ፡፡

እዚ ምስሊ ኣዙይ እንዳ ኣውዳት ፅባቅው ፀጉሪ ቤት ኮይኑ ናይ ሃፍቶም ዝብሃል እዩ ምስትክካል ዝይኽእል ስራሒ ፀጉሪ ሕማሶ ኢሎሞ ድማ ።

ኣብ እዚ ምስሊ ዝርአ ዘሎ ቡና ዝፍለሐ ኮይኑ ኣብ ፍንጃል ተቀዲሑ ኣብ ልዕሊ ጠረጰዛ ምስ ጨናኣደም ተቀሪቡ ንክስተ ዝተቀረበ ምካኑ የርየና።

እዚ ኣብ ናይ እምነት እስልምና ሃይማኖታዊ መግለፂ ዝኾነ ፀሎት ወይ ከዓ ዱዓ ክገብሩ እንተለው የመላኽት፡፡ ብዙሓት ደቂ ተባዕትዮ ዓበይቲ ወለዲ ወይ ሼኻት ዝርከብሉ እዩ፡፡

ናይ ዜና ኣውታር-ዜናታትን ፍፃመታትን ንህዝቢ ዝመሓላለፍሎም ብዙሓት ዓይነት መራኸቢ ሚድያታት ዘለዉ እንትኾን ካብቶም ኣዝዮም ልሙዳት ኣውታራት ዜና ሓደ ቴለቪዥን እዩ፡፡

ሃገርና ብጥበብ ስነ ፅሑፍ መራሒት እያ፡፡ ወረቐት ኣብ ዘይነበረሉ እዋን ወለድና ቆርበት ፍሒቖም፣ ቀለም በፅቢፅም ንመጀመርያ ግዜ ፅሑፍ ምፅሓፍ ዝኸአሉ እዮም፡፡

እዚ አብ ፀሊም ግድግዳ ዝተንጠልጠለ ናይ ስሉስ ኮርናዕ ቅርፂ ዘለዎ ነገር ኮይኑ አብ ጫፉ ድማ ናይ ዕንቂ ቅርፂ ዘለዎም ሓሙሽተ ነገራት አለዉ።

ኣ|ትክልትን ፍለምረን ካብቶም ንደቂ ሰባት እንስሳን ተጠምቲ ዝኮኑ ሓደ ኮይና እዚ ፀሊም ሕብሪ ዘለዎ ፈረ እዩ ። እዚ ፍረ እዙይ ይብላዕ ወይስ ኣይብላዕን ኣይፈልጦን።

እዚ ስእሊ ካብ ባህልን ጥበብን እዩ። እዚ እንርእዮ ዘለና ድማ ካብ ባህላዊ ስዕስዒት ሓደ ኮይኑ ኣውርስ ይባሃል። ኣውርስ ኣብ ከባቢ ተምቤን ብብዝሕ ዝፍለጥ ባህላዊ ስዕስዒት እዩ።

ስራሕቲ እንጨይቲ-እዚ ሞያ ካብ ዕንጨይቲ ናይ ቢሮን ገዛን ናውቲ ዘፍሪ እዩ፡፡ መብዛሕትኦም ናይ ቢሮናን ገዛናን ኣቑሑ ፍርያት እዚ ክቡር ሞያ እዮም፡፡

ዓይነታት መፃባበቂ ብዛሓት እንተኮኑ ደቂ ኣንስተዮን ደቂ ተባዕሽትዮን ዝጥቀምሎም ናይ ከንፈር መለስላሲ ወይ መፃባበቂ ሓደ እንትኮን ማይማዮ ሕብሪ እወን ኣለዎ።

ካብ ዓይነታት መዝናነይ መብዛሕትኦም ደቂ ተባዕትዮ ዝጥቀምሎም ዓይነት ፑል እንዳተባሃለ ዝፅዋዕ ዓይነት መዝነናይ እዩ። ኣብ ውሽጢ ገዛ ብዙሓት ሰባት እንዳረኣዩ ክልተ ድማ እንዳተፃወቱ የሪኤና ኣሎ።

እዚ ኣብዚ ምስሊ እንርእዮ ዘለና ካብቶም ናይ ስፖር ማርኬት ኣቁሑት ዝኮነ ፓስታ እዩ። ፓስታ ንምግብነት ካብ ዘገልግሉ ጥዑማት ምግቢ ሓደ እዩ።

እዚ ዝተለጠፈ መፋለጢ እዚ ኣብ ናይ ኣዲስ ኣበባ ከተማ ምምሕዳር ናይ ኣራዳ ክፍለ ከተማ ናይ ጃንሜዳ ጥዕና ጣብያ ዘመላኽት እዩ፡፡

እ ዚ ኣብ እዚ ምስሊ ትርእዎ ዘለኩም ኣብ ብርኽ ዝበለ ቦታ ኮይኖም ናይ ጉያ ልምምድ እዳገበሩ ናይ እስፖርት ማልያ ክዳዊንት ሓፅሪ ወይ ቁምጣ ሰረ ገይሮም እዳጎየዩ ይርከቡ።

ሰዓት ኣብ ኢድና ዝእሰር እንትከውን ንግዜ መቆፃፀሪን ንንግሆን ምሸትን ከምኡ ድማ ሌይቲ ሰዓት ንመፍለጥን ኣላርም ንመተስእን ድማ ይጠቅና ንስኩም ከ ሰዓት ኣለኩም ዶ?

እዚ ምስሊ እዚ ኣብ ትግራይ ትርክብ ትንቤን ትብሃል ክትማ ባህላዊ ትልሂት ኣዉርስ ይብሃል እታ ስብይቲ ትሕምብጥ ኣላ እቲ ስብኣይ ድማ ይፅምብል ኣሎ ባህላዊ ስዕዒት እዩ።

እዚ አብ ምስሊ ኒሪኦ ዘለና ናይ ቡምባ ትቦ ተዘርጊሑ ወርሒ እውን እናረኣና ኢና ፀልማትን ኮይኑ ሓደ ሓደ አትክልቲ እውን ይረኣየና ኣሎ።

ኣብዚ ምስሊ ዝተወደባ ደቂ ኣንስትዮ ኣሕዋትና/ወለድና ካብ ናይ መሰረተ ልምዓት ሓደ ዝኾነ ፅርግያ ብሓባር ተወዲበን እንተፅርያ ዘርኢ እዩ፡፡ አዚ ፅርየት ንጥዕና ውን ጠቓሚ እዩ፡፡

ኣብ ሱፐርማርኬት ብዙሓትን ዝተፈላለዩን ዓይነታት ምግብታት ከምኡ ውን ዝተዓሸጉ ኣቕሑት ይርከቡ፡፡ ንኣብነት ዝተዓሸጉ ናይ ህፃናት ምግብታት ከም ሰሪፋም፣ ዝተዓሸገ ጨው ምጥቃስ ይካኣል፡፡

ፅሕፈት መሳርሒ፡- ንስራሕቲ ሒሳብን ናይ ቁፅሪ ስራሕትን ሰለጤን ዝህብ ናይ ፅሕፈት መሳርሒ ሓደ ካልኩሌተር እዩ፡፡ ካልኩሌተር ዝደለናዮ ቁፅሪ ንምስላሕ ይጠቅመና፡፡

ንእግረኛ ተባሂሎም ኣብ ዝተሰርሑ ናይ ፅርጊያ ወሰናት ሰባት ከም እኒ ለሚን ዝኣምሰሉ ቀረባት እንትሸጡ ይርአዩ እዮም፡፡ ናይዚ ምኽንያት ድማ ስራሕ ስእነት እዩ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ትግራይ ካብ ዝርከቡ ዜና ኣውትር ሓደ ድምፂ ወያነ እንትኸውን ኣብ መደብ ቋንቋ ትግርኛ ኣብ ጊዜ ቢዝነስ ናይ ቢዝነስ ዜና ይመላለፍ ኣሎ፡፡

እዚ ኣብ እስክሪን ንምልከቶ ዘለና ምስሊ ዝተፈላለዩ ናይ ባልትና ውጺኢታት ዝሽየጠሉ ቦታ እዩ ከምኒ ሽሮ በርበር እቲ ቦታ ድማ ጸባቂት ባልትና ብምባል ይፍለጥ ።ሰራሕተኛታት እውን ጠጠው ኢሎም እኒሀዉ።

ጫማ ንደቂ ሰባት ካብቶም ኣገደስቲ ነገራት ሓደ እዩ፡፡ ጫማ ካብ ዕሾኽ፣ ካብ ዕንቅፋትን ካልኦት ናይ ኣና ምድሪ ኣራዊት ጉድኣታት ይከላኸለልና፡፡ ንመመላኽዒ ውን የገልግል፡፡

እዞም ንርኦም ዘለና ካብ ገዝኦም ብዝተፈላለየ ምክንያት ከም ኩናት ጥምየት ዝተማዛበሉ ኮይኑም ካብ ገባሪ ሰናይ ምግቢ እንዳተፀበዩ ዘርኢ ምስሊ እዩ።

ኣብዚ ምስሊ እዚ ዘሪኤና ካብቶም እዋናዊ መግለፂታት ዋኒናትን ዝመሓላለፈሎም ዜና ኣውትር ሓደ ዝኾነ ድምፂ ወያነ እንተርናሽናል ባህጊ ህዝቢ ትግራይ "ሰላም" ከምዝኾነ እንዳማሓላለፈ እዩ፡፡

ኣብ እዋን ቆብፂ ዳጋ ኩሎም ዝራእቲ ዝደረቁሉ ኮይኑ እዘን ኣዶ እንውን ዝደረቀ ስርናይ ደኒነን እንዳዓፀዳ የሪኣና ኣሎ እዘን ኣዶ ብእዋኑ ዝራእተን ኣክቢን ምህርተን ክድንፍዕ ይገብራ ኣለዋ።

ኣብቲ ስእሊ ፓውደር ጸባ ህጻናት ኣብ መደርደሪ ድኳን ተቐሚጡ ኣሎ። ኣብ ታሕተዋይን ላዕለዋይን መደርደሪታት “ፍራንስ ላይት” ዝብል ጽሑፍ ዘለዎ ሳጹናት ኣሎ። እዚኦም ብዝተፈላለየ ሕብሪ ዝተለጠፉ እዮም።

ኣዚ ኣብ ፎቶ እንሪኦ ዘለና ኮምፒትር ይብሃል ምስ ኪፖርዳን ሲስይማን ማውዛን ምስሊ ዝልዋ ዲስክቶፕ መዝናነይ ባሕሪ ምስ ተክሊ ንርኢ ኣለና ።

ወይን ካብተን ሓበሬታ እንረክበለን ሓንቲ ኮይና ሓደሽትን አዋናውን ዛዕባ ሃገርናን ክልልናን ኢልውን ዓለምና አብ ምንታይ ከም ዘላ ንምፍላጥ እተሰናድእ ጋዜጣ ወይን አዩ ።

እዚ ኣብ ምስሊ እንሪኦ ዘለና ካብ ውጽኢታት ፈርኔቸር ኮይኑ ካብ ዕንጸይቲ ዝስራሕ ኮይኑ ኮሞዲኖ ብምባል ይፍለጥ ንመቀመጢ ሜክ ኣብ መቀመጢ ቦርሳ ይጠቅም።

እዚ ኣብዚ ምስሊ እንርእዮ ዘለና ዝተፈላለዩ እፅዋትን ኣግራባትን ዘለውዎ ኮይኖም ብደን ዝተመልኡ እዩም። እፅዋትን ኣግራባትን ን ውድሰብ ን ኣየር ምስትንፋስ ብጣዕሚ ጠቀምቲ እዩም።

ዚ ምስሊ እዙይ አብ አዲስ አባበ አምበሳ ግቢ ዝበሃል ከባቢ ኮይኑ ሰባትን ታክስን ናይ ገዛ መካይንን እናተንቀሳቀሳ ዘርሂ ምስሊ እዩ ።

እዚ ከባቢ እዚ ገና ዘይተወደኣ ህንፃታት ገዛውቲ እንትከውን ትግራይ ዓድና ብዙሓት ፀገማት እንዳተደራረቡዋ ስለዝኮኑ ተፈናቂሉ ዘሎ ህዝብና ዝዓቆበሎም ህንፃታት እዮም።

መመላክዒን መፃበበቅን ኣብ ደቂ ሰባት ኣብ ኣዳድነኦምን ኣብ ኢዶም ኣብ ገፅን ዝጥቀምሉ እንትከውን ኣብመደቀሲ ገዛ እውን ብጣዕሚ መመላክዒ ተገይርዎ ኣሎ።

እዛ ነፋሪት ዒፍ አብ ወሰን ባሕሪ ትነበር ኮይና ፃዕዳ ሕብሪ ዘለዋ አፋ ካብ ናይ ደርሆ ሙጥሙጥ ዝበለ እየ፡፡ እዛ ዒፍ አብ ለምለም ሳዕሪ ዘለዎ ቦታ ትከድ አላ፡፡

ኣብዚ ምስሊ ዝረአ ዘሎ ናይ ስራሕቲ ሕትመት ምህርትታን ኣገልግሎታትን ዝሽየጠሉን ዝግዘአሉን ቦታ እዩ፡፡ ኣብ ስራሕቲ ቤት ሕትመት ካብ ዝሽየጡ ኣቕሑ ሓደ ወረቐት እዩ፡፡

እዛ እንረኣ ዘለና ባህላዊ ገዛ ኮይና ደብሪ እንዳተባሃለት ትፅዋዕ ኮይና ብሳዕሪ ዝተከደነ ገዛ እዩ። ዓይነታት ገዛ እዞም ድማ ብቆርቆሮ፣ ብሓመድ፣ ብሳዕሪ ዝተከደኑ እዮም።

እዚ ምስሊ ሓደ ሰብ ኢዱ ክሬም ንምቅባእ ካብቲ ክራም ናብ ኢዱ እንዳፍሰሰ እንትኮን ናይቲ ክሬም ሹም ድማ ሰራቨ ዝበሃል አብ ፃዕዳ ሕብሪ ዘለዎ ጎማ ዝመልአ እዩ።

እዚ ኣብዚ ምስሊ እንርእዮ ዘለና እስከራብ ዝባሃል ናይ ደቂ ኣንስትዮ መመላከዒ ሓደ እዩ። አስክራብ ካብ ዝተፈላለዩ ተክልታት ዝስራሕ ኮይኑ ጥቅሙ ድማ ንገፅካ ልስሉስን ብሩህን ክኮን ይገብር።

እዚ ንሪኦ ዘለና ኣብ ምስሊ ፕላስትር ወይ ድማ ምጣበቂ ንብሎ ኮይኑ ጥቅሙ ድማ መዐሸጊ ዝትፈላለዩ ነግራትን ክም መጣበቂ ዝተቀደዱ እዉን ንጥቀመሉ ።

ብዲሽ ኣቢሉ ካብ ሳትላይት ንዝመፅእ መልእክቲ ብቴለቪዥን ኣቢሉ ንክርአን ንክስማዕን ዝገብር ናይ ሳይትላይት መልእኽቲ ተቐባሊ ኤለክትሮኒክ መሳርሒ ረሲቨር ተባሂሉ ይፅዋዕ፡፡

ሆቴላት ንዓማዊል ሰሓብቲ ብዝኾንሉ መልክዕ ይደራጀው፡፡ ነቲ ሆቴል ሰሓቢ ኣብ ምግባር ካብ ዝስርሑ ስራሕቲ ሓደ ነቲ ሆቴል ብዝተፈላለዩ መብራህቲ ምፅብባቕ እዩ፡፡

ካብቶም ናይ ኢትዮጵያ መራሕቲ ዝነበሩ መራሕቲ ሓደ ኮይኑ ናይ ንጉስ ኣሰራርሓ ዘመሓደር ዝነበረ ንጉስ ሃይለ ስላሴ ወይ ጃኑሆይ ዳተብሃለ ይፍለጥ።

ተፈለጥቲ ሰባት፡- ኣብ ናይ ዓለም ዲኘሎማሲ ብዝላዓለ ደረጃ ተፈላጢት ዝኾና ነበር ኘሬዚዳንት ኢትዮጵያ ወ/ሮ ሳህለወርቅ ዘውዴ እየን፡፡ እዚአን ብዙሕ ዓይነት ቋንቋታት ካብ ዝፈልጡ ሙሁራት ሓንቲ እየን፡፡

ኣብዚ ምስሊ እዚ ዘሪኤና ናይ ሓደ ገባሪ ሰናይ ድርጅት ኣርማ እዩ፡፡ ኣርማ ንሓደ ናይ ዕላማ ድርጅት ወይ እውን ፓርቲ ክገልፅ ዝኽእል ምልክት እዩ፡፡

እዚ ትርእዎ ዘለኩም ምስሊ ካብ እንስሳ ዘገዳም ሓደ ዝኮነ ድቢ ዝባሃል ። ኮይኑ ኣብ ማይን መሬትን ዝነብር ካብ በላዕቲ ስጋ ሓደ እዩ።

ሓድ ውዲ ኣብ ሓደ ቦታ ኮፍ ኢሉ ፀጉሩ ፈሪዙ ናብ ሓደ ቦታ ባትኩሮት እናተዓዘበ ኣብ ጎኑ ሰብ ሞባይል ዝሓዘ ኣሎ ።

ካብቶ ን ደቂ ኣንስትዮ ኣሕዋትና ምልክዐን ወይ ጽባቅአን ንምውሳክ ዝጥቅርማሉ ዓይነት መጸባብቂ ሓደ እርሳስ ኩሕሊ እዩ። ኣብ ዝተፈላለዩ ዱካናት ኮስሞቲክስን ክንረክቦ ንክእል ኢና።

ኣብ ሓንቲ ዓዲ፣ ሃይማኖት፣ ትካል፣ ናይ ውልቀ ስራሕ(ናይ ውልቀ ትካል) መፈላጢ ምጥቃም ኣድላይ ዕውትን ይገር፣ ኣብዚ ዝረኣየና ዘሎ መፋለጢ ኢትዮጰያ ቡንንሻይን በዓል ስልጣን ዝብል እዩ።

ኣብ ኮምፒዩተር ዝዳሎ ዳታ እንብሎ መረዳታ ኣብ ዝተፈላለዩ ናይ ዳታ መቐመጢ ናውትታት ኤለክትሮኒክ ክነቕምጥ ንኽእል፡፡ ካብዞ መትሓዚ ዳታ ሃደ ድማ ፍለሽ ሚሞሪ ይበሃል፡፡

እዚ ንሪኦ ዘለና ድማ ፍርጅ ኮይኑ ኣግልግሎት ዝህቦ ድማ ምግቢ ንከይበላሾ ናቦኡ ብምእታዉ ዝሕግዘና ዘመናዊ ማሽን እዩ ብትወሳኪ መስተ እዉን ዝሑል ንክኮንልና ይሕግዘና ።

ኣብዚ ምስሊ እዚ ዘሪኤና ካብ ዓይነታት ዓበይቲ ማሽናት እዩ፡፡ እዚ ድማ ብሰብ ክንቀሳቀስ ዘይኽእል ከበድቲ ኣቕሑ በዚ ከምዚ ዓይነት ማሽን ተጠቒምና ክነንቀሳቅሶ ወይ እውን ክነልዕሎ ንኽእል፡፡

ኣብ እዋን ቆብፂ እክሊ ኣክድካ ምስ ተወደኣ ቀለብ እንስሳ ክከውን ብጋሪ ናብ መንበሪ ገዛ ብጋሪ ኣሸኪሞም እንዳጓዓዓዙ የሪኣና ኣሎ ።

እዚ ኣብ እስክሪን እንምልከቶ ዘለና ምስሊ ዓይነታት ሻንቦ ኣብ ዝተፈላለዩ ዱካናትን ኮስሞቲክስን እንረክቦ ኮይኑ ንመሕጸቢ ጸጉሪ ሆቢ ዝበል ንጥቀም ን ህጻውንቲ ዝከውን ክዓ ቤቢ ኬር ዝብሃል ንጥቀም ማለት እዩ።

እዚ ትርእዎ ዘለኩም ምስሊ ናይ ዳቦን ኬክን መሸጢ ዝኮነ ሰንዓ ዝባሃል ኮይኑ። ዳቦን ኬክን ድማ ብጣዕሚ ጥዑም እዩ። ንስኩም ከጥዕምኩም ትፈልጡ ዶ?

አዚ ንሪአ ዘለና ካብተን ተሽከርከርቲ መኪና ሓንቲ ኮይና መብዛሕቲኡ ግዜ ወልቀ ሰብ ወይ ድማ ናይ ቢሮ ስራሕተኛ ዝጥቀሙሉ ዓይነት መኪና ።

ኣቕሑት ኤሌክትሮኒክስ ካብ ዝባሃሉ ኮምፒተር፣ ሲዲታን ናይ ኤሌክትሪክ ገመድን ይጥቀሱ፡፡ ኤሌክትሮኒክስ ኣቕሑት ማለት ብሓይሊ ኦሌክትሪክ ኣሳሊጦም ስራሕቲ ዝሰርሑ ኣቑሑት እዮም፡፡

ባህላዊ ክዳውንቲ ብብዙሕ ዓይነት ስታይ ይስርሑ፡፡ ደቂ ኣንስቲያ ዝኽደንኦ ባህላዊ ክዳን ካብ ጡጥ ዝስራሕ ኮይኑ ጥልፊ ወይ ሕድያት ዝበሃል መመላክዓ ከዓ ኣለዎ፡፡

ብዓይነቱ ፍልይ ዝበለ ኣብ ሓደ ቦታ ዝተፈላለዩ ሸቐጣ ሸቐጥ ዝሓዘ ናይቲ ንብረት ዝቕመጠሉ መደርደሪ ንተገልጋላይ ንዓይኒ ሰሓባይ ብዝኾነ መልክዑ ዝተቐመጠ ሱፐር ማርኬት እዩ።

ኣብዚ ምስሊ እዚ ዘሪኤና ኣብ ሃገርና ብፍላይ ኣብ ክልል ትግራይ ኣብ እዋን ኣሸንዳ ንመመላኽዕን ንፀወታን ዝጥቀማሉ ባህላዊ ሓድግታትን ቅርስታትን ዝርከብዎ ቦታ እዩ፡፡

እዚ ናይ ሓደ ናይ ጣውላ ስራሕቲ መስርሒ ቦታ ኮይኑ ውሽጡ ፅልምት ዝበለ አብ በሪ ከባቢ ግን ዝተወሰኑ ዝተሰርሑ ውፅኢት ዕንፀይቲ አለዉ፡፡

እዚ ኣብ እስክሪን እንሪኦ ዘለና ምስሊ ባህላዊ ናይ ቡና ኣፈላልሓ ስነ ስርዓት ኮይኑ ቡዝሓት ፈናጅልን ዓብይ ጀበናን ንዕዘብ ኣለና ኣብ ቅድሚ እቲ ፈናጅል ድማ ሓንቲ መንእሰይ ከፍ ኢላ ትርከብ።

ብዘመናዊ ምድጃ ዝስርሑ ምግቢታት ብጣዕሚ ቅልጡፋትን ጡዑማትን እዮም፡፡ ዓዕዳ ብረት ድስቲ ብምስክታት ብቅልጡፍ ምግብና ክበስልን ክበፅሕን ይክእል እዩ፡፡ ብዘመናዊ ምድጃ ምጥቃም ግዜን ጉልበትን ንምቅናስ ብጣዕሚ ይጠቅመና፡፡

ናይ ወንጌላውያን እምነት ተኸተልቲ ናይ ኣምልኾ ቦታ ወይ ድማ ኣዳራሽ እዩ፡፡ ኘሮቴስታትን እምነት ተኸልቲ ዝባሃሉ እምነትና ክርስትና እዩ ኢሎም ይኣምኑ፡፡

ኣብዚ ሰለስተ ደቂ ኣንስትዮ ኣብ ዙርያ ሓደ ጠረጴዛ ኮፍ ኢለን መጽሓፍ ወይ ሰነድ እንዳረኣያ ክዛተያ ይረኣያ። ኣብቲ ጠረጴዛ መጻሕፍትን ዝተፈላለዩ መምሃሪ መጻሕፍትን ተዘርጊሖም ኣለዉ።

አብዚ ምስሊ እንሪኦ ዘለና አብ ቆፃል መንደቅ ዓብይ ክቢ ሓፂንን ማንፊትን ብሓደ ተንጠልጢሎም ይረአዩ አለው፡፡ አብዞም ተንጠልጠሉ ጎኒ ዘሎ ድሕረ ገፅ ከዓ ፀልማት ኮይኑ ፀሊም ሕብሪ ዘለዎ እዩ፡፡

ሽፎን ኣብ ትግራይ ናይ ደቂ ኣንስትዮ ክዳን ኮይኑ ደቂ ኣንስትዮ ብበዝሒ ብዝተፈላለየ ሕብርን ዲዛይንን ኣስፍየን ዝክደና ምኳነን ዘርኢ ምስሊ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ማእከል ከተማ ዝርከብ ናይ ማይ ፋፋቲ ዳተብሃለ ዝፍለጥ ንዕዘብ ኣለና። ኣብ ጥቅኡ ድማ ዓበይቲ ፎቃትን ይርከቡ።

እዚ ዝርአ ዘሎ በህላዊ መጋየፂ ሰፈኮይኑ መሰው እዳተበሃለ ይፅዋዕ ዝተፈላላዩ እውን ኣንእሽተይ ቀለምሲስ፣ መከንብያ እዳተበሃለ ዝስራሕ ኮይኑ ካብ ላካ፣ ቀይሕ ፅልሚ ኣብ ውሽጡ ዕንበበታት ዝኣተወ መጋየፅታት መሰው ማለት ንዝተፈላላዩ ጉዳያት ክርስትና ፣መርዓ፣ ተዝከር መውሰዲ እንጀራ ንጥቀመሉ።

ባህላዊ ጥበባት-ሃገርና ናይ ደቂ ኣንስትዮ ጥበባት ብዝኾኑ ስራሕቲ ስፈ ተፈላጢት እያ፡፡ ካብዞም ዓይነታት ስፈ ቀለምሲስ፣ ሰፍኢ፣ ጊባቦ፣ መሶብ፣ ሰተታ፣ ይጥቀሱ፡፡

ብ ጀቕጀቕ ወይ ረሳሕ ማይ ዝመፅእ ካብ ሕሙም ሰብ ናብ ጥዑይ ሰብ ሕማም ዘመሓላልፍ ቀልጢፍካ ግልጋሎት ሕክምና እንተዘይረኺብካ ክሳብ ሞት ዘብፅሕ ሓደገኛ ጣንጡ እዩ ።

እዚ አብ ምስሊ ዝረአየና ዘሎ ሓንት ጋል ኣንስተት ሽፎን ተከዲና ብክልትኡ ኢዳ አቲ ሽፎን ገቲራ ባህሊ ዓዳ እዳፉለጠት ተርኢ ከም ዘላ ንግንዘብ።

እዞም ኣብዚ ሕዚ ጌዜ ብደንቢ ንጥቀመሎም ነገራት ኣብ ዝተፈላለዩ ጉዳየት ከም መርዓ ጥምቀት ዓመት ቆልዓ ንጥቀመሉ ስሙ ክዓ ዲኮር ይበሃል። ቡዙሕ ዕንበባታት ንምልከት ኣለና።

ናይ ገዛን ናይ ቢሮን ኣቕሑት፡- እዚ ቡዙሓት ወናብርን ብዙሓት ጠረጼዛታትን ዝሓዘ ኣዳራሽ ወይ ቦታ እዩ፡፡ ከምኡ ድማ ናይ ገዛን ናይ ቡሮን ኣቕሑት ክንብሎም ንኽእል፡፡

ጫማ፡- ንደቂ ሰባት ኣዝዮም ኣድለይቲ ካብ ዝኾኑ ሓደ ጫማ እዩ፡፡ እዚ ጫማ ድማ በቲ ናይቲ ዘበኑ ፋሽን ወይ ድማ ዲዛይን ዝተሰርሐ እዩ፡፡

እዚ ኣብ እስክሪን እንምልከቶ ዘለና ምስሊ ካብ ዓይነታት ጨና ኮይኑ ሻሊስ ዳ ተብሃለ ይፍለጥ። እዚ ሽቶ ደስ በሃሊ መዓዛ ንክህልወና ይጠቅመና ።

ቁኖ ናይ ደቂ ኣንስትዮ መጋየፅን መመላኽዕን ሓደ እዩ፡፡ ቁኖ ብፍላይ ኣብ ክልል ትግራይ ደቂ ኣንስትዮ ኣብ ዓበይቲ በዓላት ከም መመላኽዒ ይጥቀማሉ

እንስሳታት ኣብ ክልተ ክንመቕሎም ንኽእል፡፡ ንኣብነት ድማ ኣብ ገዛን ኣብ በረኻን ዝነብሩ ብምባል ኮይኑ ካብቶም ኣብ ገዛን በረኻን ዝነብሩ እንስሳታት ሓደ ግመል እዩ፡፡

መስተታት፡- መስተታት ኣብ ክልተ ይምቀሉ፡፡ ልስሉስ መስተታትን ኣልኮላዊ መስተታትን፡፡ ካብቶም ኣልኮላዊ መስተ ትሕዝቶ ዘለዎም ሓደ ዋይን እዩ፡፡ ዋይን ንህፃናት ኣይምከርን፡፡

ሓንቲ ህፃን እቲ ብሃንቀውታ ትፅበዮ ዝነበረት ፍልጠት ትሽምተሉ ናይ መጀመርያ 2017 ዓ/ም ብታሕጓስ ናብ ቤት ትምህርቲ ምኻዳ ዘርኢ ምስሊ እዩ።

አብዚ ምስሊ እንሪኦ ዘለና ንሰባት መዘናግዒ ዝኸውን እዩ፡፡ እዚ ከዓ ፑል እናተብሃለ ይፅዋዕ፡፡ አብ ልዕሊ እዚ ፑል ዓሰርተ ሰለስተ እምኒን ስቲክ መውቂ በትሪን አብ ልዕሊ ቆፃል ሕብሪ ይርከቡ፡፡ እዚ ፑል ፀሊምን ፃዕዳን ሕብሪ አለዎ፡፡

አብዚ ምስሊ እንሪኦም ዘለና ሓምለዎት አትክልቲ ከም በለስ፣ ሃምቦሃምቦ ወዘተ ዝደረቁ ሳዕሪታትን ይርከቡዎም፡፡ ብተወሳኪ እውን ከም ማስቲካ፣ ፃዕዳ፣ ብጫን ሰማያዊን ሕብሪ ዝተለመፁ ገዛታት እውን ይረአዩ፡፡ አብቶም ሳዕሪታት ማከል ብስሚንቶ ዝተሰርሐ ክልተ መድረክ ዘለዎ ቦታ ይርከብ፡፡

ልምሉም መልከኣ ምድሪ ንዓይኒ ደስ ዝብል ሕብሪ ይፈጥር፡፡ ብተወሳኺ እውን ንስነ ምህዳር እቲ ከባቢ ብምሕላው ንፁህ ኣየርን ከባብን ክህሉ ይገብር፡፡

እዚ ኣብዚ ምስሊ አንርእዮ ዘለና ስእሊ ናይ ማይ ቡንቧትቦ መሕለፊ እዩ። እዚ ትቦ እዚ ኣብ ዓበይቲ ድርጅታት መስኖታት ዝጥቀመሉ እዩም።

ካብ ናይባህልን ጥበብን መግለፂ ዝኾነ ኣብ ሃገርና ብፍላይ ኣብ ክልል ትግራይ ዝተለመደ ባህላዊን ጥበባውን ክዳን ናይ ደቂ ተባዕትዮን ደቂ ኣንስትዮን ጥልፊ እዩ፡፡

እዚ አብ ውሽጢ መስትያት ብመስኮት ንውሽጢ ዝረአ ዘሎ ኮይኑ በቲ ውሽጢ ናብቲ መስትያት ዝተለጠፉ ወረቀታት፣ ክልተ ሰባት እቲ ሓደ ኢዱ ነድሕሪት ዝገበረ አለዉ፡፡

እዚ ተክሊ አዚ ብርጭቅ አናተባህለ ዝፀዋዕ ዓይነት ተክሊ አዩ። ብርጭቅ ካብቶም ንስውነትና ብጠዕሚ ጠቀምቲ ካብ ዝባሃሉ ዓይነታት ተክል ሓደ አዩ ።

እዚ ኣብዚ ምስሊ እንርእዮ ዘለና ምስሊ ናይ ጉምሩክ ኮሚሽን ኣርማ እዩ። ጉምሩክ ኮምሽን ኣብ ኢትዮጵያ ካብ ዘለው ዓበይቲ ተቋማት ሓደ እዩ ።

ኣብዚ ምስሊ እዚ ዘለው ኣብ ናይ ኢ/ያ ፓርላማ ናይ ዝተፈላለዩ ብሄርን ብሄረሰባትን ዝውክሉ ተወከልቲ ፓለቲካዊ ዛዕባ ብምሓዝ ኣብ ዝተሳተፍሉ ኣኼባ ዝካየድ ዘሎ መድረኽ የሪኤና፡፡

እዚ ቦታ እንዳብልዕን መሰተን ኮይኑ ደቂ ስባት አብ ዝተፈላለዩን ስዓት እናከድ ዝደሊዎ ምግቢ ወይ መስተ አገልግሎት ዝረክቡሉን ዝጥቀምሉን ቦታ እዩ ።

እዚ ስእሊ ዝርኣ ዘሎ ካብ ኣትክልቲ ሓደ ኮይኑ ብጣዓሚ ደስ ዝብል ናይ ብግብነት ዓይነት ቡርትካን እዳተባሃለ ዝፅዋዕ ተክሊ እዩ። ብጣዓሚ ጣዓሚ ዘለዎ እዩ

ሕርሻን ግብርናን፡- ደቂ ሰባት ንመሬቶም ብዘበናውን ባህላውን ሜላ ኣታሓራርሳ ገይሮም የልምዑን የለሳሉሱን፡፡ ብዙሕ ምህርቲ ውን ይረኽቡሎም፡፡ ከም ጥቕልል ጎመን፣ ቆስጣን ይጥቀሱ፡፡

ሓምለዋይ ተክሊ በዓል መስመርን ረጒድን ዝኮነ ቆፅሊ ዘለዎ ተክሊ እዩ፡፡ እዚ ከዓ በዓል ክልተ ፍረ ጊንዳዕ እንዳተብሃለ ይፍለጥ፡፡ ጊንዳዕ ፃዕዳ ፈሳሲ ይነትዕ፡፡ ጊንዳዕ ፎዂስ ፈረ አለዎ፡፡

እዚ ኣብ እስክሪን እንምልከቶ ዘለና ምስሊ ኣዴታትና ደቀን ንምጥባር ወይ ንምሕዛል ዝጥቀማሉ ማሕዘል ዳተብሃለ ይፍለጥ። ካ ቆርበት ዝስራሕ ኮይኑ ኣብ ጫፍ እዚ ማሕዘል ድምጺ ንከውጽእ ዛዕጎል ወይ ባሊቃ ይግበረሉ።

ሶፋ ኣብ ገዛ ዝርከብ ንደቂ ሰባት ኮፍ መበሊ ኮይኑ ካብ ዕንፀይትን ቆርበትን ብዝተፈለየ ዲዛይን ዝተሰረሓ ኣብ ላዕሊ ድማ ባንቡላ ዘሎዎ ዘርኢ ምስሊ እዩ።

ኣብ ናይ መኪና ቦታ ወይ ከዓ መናሃርያ ብዙሓት መካይን ኣዕሪፈን ይረአያ ኣለዋ፡፡ እተን መካይን ድማ ናይ ደቂ ሰባት ዘጓዓዕዛ ሚኒባስ እየን፡፡

እዛ ጓል ኣነስተይቲ እዚኣ ዝተፈላዩ መጋየፅታት ማለትናይ ራያ ኣከዳድና ፃዕዳ ተከዲናኣብ ክሳዳ ዝተፈላለዩ ካብ ኦምን ካብ ብሩርን ዝተሰርሑ ኣሲራ ስና እንዳመወፀት ኣላ።

ቅብኣት ንደቂ ኣንስትዮን ናይ ደቂ ተባዕትዮን ቀለብ ፀጉሪ እዩ፡፡ እዚ ዓይነት ቅብኣት ካብ ፃዕዳ ሽጉርቲ ዝስራሕን ዝምረትን ቅብኣት ናይ ርእሲ እዩ፡፡

ጥልፊ ዘለዎ ፃዕዳ ክዳን ካብቶም ኣብ እዋን መርዓ ዝኽደኑ ዓይነታት ሓደ እዩ፡፡ እዚ ክዳን ድማ መርዓውን መርዓትን ደሚቖም ዝርአዩሉ ዓይነት እዩ፡፡

ኣብ ሃገርና ካብ ዘለዋ ዓበይቲ ከተማታት ብብዝሕን ግዝፈትን ህንፃ ንኣዲስ ኣባባ ዝወዳደር ከተማ የለን፡፡ እዛ ከተማ ብነዋሕቲ ፎቋት ዝተመልአት እያ፡፡

ባንዴራ ዝባሃል ናይ ሃገር ወይ ናይ ሓንቲ ክልል ከምኡ ውን ናይ ሓደ ድርጅት ናይ መንነትን ተግባርን ምልክት ኮይኑ ኣብዚ ናይ ኢትዮጵያ ባንዴራን ናይ ኢ/ያ ንግዲ ባንክን ባንዴራ ይረአ፡፡

ሙዚቃ ንደቂ ሰባት ንኣእምሮ መሐደስን ስምዒት ታሕጓስ መግለፅን ናይ ጥበብ ዓውዲ እዩ፡፡ ሙዚቃ ብዝተፈላለዩ መሳርሕታት ተዓጂቡ ይካየድ፡፡ ንኣብነት ብክራርን ብኸበሮን፡፡

እዚ ካብ ናይ እንስሳት ተዋፅኦ ኮይኑ ንህፃናት ምግብነት ይውዕል፡፡ ህፃናት ሓይሊን ጉልበት ንኽረኽቡ ተመጣጣኒ ምግቢ ክረኽቡ ኣለዎም፡፡ ፀባ ድማ ካብኣቶም ሓደ እዩ፡፡

ሱፐርማርኬት ኣቕሑት፡- ብዙሓት ኣብ ሱፐርማርኬት ዝሽየጡ ኣቕሑት ኣለው፡፡ ካብኦቶም ድማ ዓይነታት ናይ ጎማ ለስላሳታት ወይ ፅሟቓት ከም ሚሪንዳን ፔኘስን ተጠቀስቲ እዮም፡፡

ኣብዚ ምስሊ እዚ ዘሪኤና እዚኦም ካብቶም ኣብ ዓለምና ኣብዚ ሕዚ እዋን ተጠለብቲ ናይ ቴክኖሎጂ ውፅኢትን እዋናዊ ሓበሬታታን ዛዕባታትን ዝመሓላለፎሎም ዜና ኣውታራት እዮም፡፡

ኮሚዴሬ ካብ ተክልታት ሓደ ኮይኑ ንዝተፈላለዩ ዓይነት ዝጠቅመና እንትከውን ንኣብነት ንፀብሒ ብጥሪኡ ንሳላጣ ንገፅ መለስለሲ ካልኦትን ዝጠቅም ምኳኑ ድማ ይፍለጥ።

ክፍለ ዓለም ኣፍሪካ ኣስታት 54ተን ሃገራት ዝሓቆፈት ክፍሊ ዓለም ዝኮነት ኮይና በቢ ክልተ ዓመት ዝካየድ ናይ መላእ ኣፍሪካ ዋንጫ ንዝካየድ ፀዋታ መፍለዪ ዘኸውን ኣርማ መፈይ ዝገልፅ እዩ::

እዚ ናይ ማይ መተሐዚ ሃይላንድ ይብሃል ንዝተፈላላዪ ከም አኬባ፣ ንውልቀካ እውን ንጥቀመሉ ካብ ዝተፃረየ ግራሙ መጠኑ ብላውራቶሪ ዝተሓገዘ ኮይኑ ዝተሰርሐ ንጥዕናከ እውን ፅሬቱ መዝሓለወ ኮይኑ አዝዩ ጠቃሚ ዝኩ እዩ።

ባህላዊ ጥበባት ካብ ዝኾኑ ሓደ ኣብ ከባቢ ክልል ትግራይ ዝረአ ባህላዊ ቁኖ ይጥቀስ፡፡ እዚ ባህላዊ ቅርሲ ደቂ ኣንስትዮ ንክብረ ባዓላትን ንጉዳይን ከም መመላኽዕን መጋየፅን ውን ይጥቀማሉ፡፡

እዚ ኣብዚ ምስሊ እንርእዮ ዘለና ቦታ ዝተፈላለዩ ተክልታት ዝርከብዎም ቦታ እዩ። እዞም ተክልታት እዚኦም ንደቂ ሰባት ኣብኡ ኮፍ አሎም ፅላል እንዳፅለሉ ከዕርፉ ዝጠቅም እዩ።

ቀዳሞት ወለዲ ባህላዊ ገዛ ብምስራሕ ፍሉጣት እዮ፡፡ ብናይ እምኒ መንደቕ ገይሮም ክዳኑ ሳዕሪ ዝኾነ ንዓይኒ ሰሓቢ በዓል ሓደ ደብሪ ገዛ ይሰርሑ ነይሮም፡፡

ንዝራእቲ ብመስመር ምዝራእ ዓብዪ ረብሓ ኣለዎ፡፡ ሓደ እቲ ዝራእቲ እኹል ንፋስ ንክረክብ የኽእል፡፡ ብካልእ ወገን ድማ ነፃ ክትትል ንምግባር ይሕግዝ፡፡

እዚ ዝተፈላለየ ስእሊ መቀመጢ ፍሬም ኮይኑ እታ ሓንቲ ዓባይ እታ ሓንቲ ድማ ንኡሽተይ እየን፡፡ አብ ክልቲአን ብፀጋማይ ወገን ዝኮነ ፀሊም ሕብሪ ዘለዎ ነገር አሎ፡፡

ሓደ ሰብን ሓንቲ ጥይትን እስካብ እትተርፍ ክንዋጋእ ኢና ብዝብሉ ጭርሆ ዝፍለጡ ነበር መራሒ ሃገርና እዮም፡፡ እዞም መራሒ መንግስቱ ሃይለማርያም ይበሃሉ፡፡

መፅሓፍ ንወዲ ሰብ ፍልጠቱን ኣእምሩኡን ዘስፈሓሉ እንትከውን እዛ ንርአ ዘለና መፅሓፍ በፍቅር መንገድ ልብወለድ ዝብል ትሕዝቶ ዘለዋ ብኣለማዮሁ ገ/ሕይወት ዝተደረሰት እያ።

እዚ ካብ ስጋ ዝተሰርሐ ኮይኑ ግዕዘን ዝበሃል ናይ ኢሮብ ባህላውን ተፈታውን ምግቢ እየ፡፡ እዚ በቢ ዓይነቱ ተሰሪሑ አብ መአዲ ተቀሪቡ ሰባት እንዳበልዑ የርኢ፡፡

እዚ ሚድያ ናይ ኢትዮጽያ ሚድያ ኮይኑ ኣብ ኣዲስ ኣበባ ኮይኑ ዝምሓላልፍ ዜና ን ካልኦትን በዚ ፋና ሬድዮን ቲቪን ድማ ይስርሕ ናይ ግሊ ድርጅት እዩ

እዚ ኣብ እስክሪን እትሪእዎ ዘለኩም ምስሊ ብዙሓት ሰራሕተኛታት ንሓደ ገዛ ብሓባር ኮይኖም ፃዕዳ ሕብሪ ይቀብእዎ ኣለዉ። እዞም ሰራሕተኛታት ከዓ ሓደ ዓይነት ክዳን ወይ ዲቢዛ ተከዲኖም ኣለዉ

እዚ ምስሊ እዚ ተንቅሳቃሲ ድካን ይበሃል ኣብ ሳይክል ውይ ድማ ዊልችር ጣውላ ጌሮም ዝንጠልጥልዎ ኣቁሑት ድማ ምንፅርን ስዓትን እዩ ።

ሕ/ሰብን ስድራን፡- ኣብ ሓደ ከባቢ ወይ ድማ ጣብያ፣ ቁሸት ብሓባር ናይ ዝነብር ማሕበረሰብ እኩብ እዩ፡፡ ኣብ ሓደ ከባቢ ዝነብሩ ሰባት ሓቢሮም ማሕበራዊ ሂወት የሕልፉን ይረዳድኡን፡፡

አብ ሃገርና መንበሪ ሕፅረት ንምቅራፍ ካብ ዝተሓሰብ ሓደ 70 ካሬ መሬት ምዕዳል እንትኮውን ብዝሕት ሕብረተሰብ እውን እናተጠቀመሉ ይርከብ። አብዚ ምስሊ እዚ ንምልከቶ ተጀሚሩ ዘይተወደአ ናይ 70 ካሬ መሬተ ዘሪኢ ምስሊ እዩ።

እቲ ምስሊ ብሳዕሪ ዝተሸፈነ ቀጠልያ ጎልጎልን ኣኽራን ዝበዝሖ ናይ ሕርሻ መሬትን ዘርኢ እዩ። ኣብቲ ምስሊ ኣዝዩ ቀጢን ንጣብ ደበና ንገለ ክፋል ሰማይ ዝሽፍን ኮይኑ ዝናብ ዝዘንብ ወይ ዝቐርብ ዘሎ ይመስል።

ኣብዚ ስእሊ ምግቢ ኣብ ጣውላ ተዳልዩ ኣሎ። ኣብ ቀይሕ መሶብ ከም እንጀራ ወይ ዳቦ ኣሎ። ኣብ ጎኒ ድማ ንእሽቶ ብርጭቆ ጸባ ኣሎ። ከምኡ’ውን ኣብ ጎኑ ብእንቋቑሖ ዝተጠብሰን ዝተዳለወ ምግቢ ይመስል።

ጫማ ንደቂ ሰባት ካብቶም ኣገደስቲ ነገራት ኮይኖም ካብ ዕሾኽ፣ ካብ ዕንቅፋት፣ ካብ ኣራዊት ናይ ምድርን ካልኦት ጉድኣታትን ንምኽልኻል ዝጠቅም ኮይኑ ንመልክዕ ውን ንጥቀመሉ፡፡

እዚ ኣብ እስክሪን እንምልከቶ ዘለና ምስሊ ኣብ ዝተፈላለዩ ዱካናትን ስፖር ማርኬትን እንረክቦም ኣብ ባኒ ወይ ሕንባሻ ለኪና እንጥቀመሎም ዝቅብኡ ነገራት ከም ሎዝ ማልማላታ ቸኮሌት ይርከብዎም።

ኣብዚ ምስሊ እዚ ዘሪኤና ኣብ ከተማ ኣክሱም ኣብ ከባቢ ዳዕሮ ፒያሳ ዝርከብ ናይቲ ሊቅ ዝኾነ ኢትዮጵያዊ ቅዱስ ያሬድ ብመልክዕ ቅርሲ ኮይኑ ዝተሰርሐ ሓወልቲ እዩ፡፡

ከተማ ኣኽሱም ሃወፅቲ ዓዲ ብብዝሒ ዝመፁዋ ታሪካዊት ከተማ ከም ምዃና መጠን ኣብ ውሽጣ ብዙሓት ዓበይሆቴላት ኣለዉ፡፡ ካብዚኣም ሓደ ድማ ረምሃይ ሆቴል እዩ፡፡

ወታደራዊ ምርኢት-ኣብ ዓበይቲ ሃገራዊ በዓላት ወታደራዊ ምርኢት ምርኣይ ልሙድ እዩ፡፡ እዚ ምርዒት ሓንቲ ሃገር ግዝኣታን ዜጋታታን ንምህላው ናይ ዘለዋ ድልውነት ኣካል እዩ፡፡

ሕርሻን ግብርናን እንብሎ ብባህላውን ብዘበናውን ሜላ ተጠቒምካ እኽልኻ ወይ ድማ ምህርትኻ ዘሪእኻ ኣለሳሊስካን ኣብ መወዳእታ ድማ ብናይ ገዛ ኣቡዑር ብመኸጃ ዘቢጥካን እቶትካ ምሕፋስ እዩ፡፡

ኣብ ኣኽሱም ኣብ ፓስታ ቤት ጎኒ ዝተኸለለ ታሪካዊ እምንታት ዝርከቡሉ ቦታ ኣሎ፡፡ እዚ ቦታ ካብ እምኒ ዝተሰርሑ መንበረ ዙፋናት ዝርከበሉ እዩ፡፡

ኣብ ብዙሓት ዓበይቲ ከተማታት ጭፈራ ቤት ዝበሃል ደቂ ኣንስትዮ ዳርጋ ዕርቃነ ስግአን ከርኢ ብዝኽእል ንዝሙት ዝስሕብ ኣከዳድና ዝረአያሉ ቦታ ኣሎ፡፡ ካብዚ ንጠንቀቕ፡፡

እዚ ምስሊ እዙይ ሓደ ሰብኣይ ባህላዊ ጀልባ ካብ ሻምበቆ ዝተሰርሓት ሒዙ መቅዘፊ እውን ሒዙ እናተጓዓዘ ዘርኢ ምስሊ ኢና ንርኢ ዘለና።

እዚ ንሪኦ ዘለና ዝሕረሰ መሬት ተክሊ ንክተክሉሉ ተካዒቱ ተለሳሊሱ ማይ እውን ሰትዩ ተክሊ ብባኮ ተዘጋጅዩ ንክትከል ኢና ንርኢ ዘለና ።

እዚ ምስሊ ክልተ ሓፂር ክዳን ዝተከደና ደቂ አንስትዮ ዘርኢ ኮይኑ ክልቲአን እንዳ ሰሓቃ እታ ሓንቲ ናብታ ናይታ ሓንቲ ማእገር ግድም ኢላ አላ፡፡

ኣብዚ ምስሊ እዚ ዘሪኤና ኣብ ከባቢ ገጠር ዝርከቡ ኣሰራርሓ ባህላዊ ገዛውቲ ሓደ እዩ፡፡ ገዛን መንበርን ኣብ ገጠር ከባብታት ብቆርቆሮን እምንን ተሰሪሖም ንነዊሕ እዋን ይፀንሑ፡፡

ትራንስፖርትን ተሽከርከርትን፡- እዚአን ካብ ዓይነታ መኪና ኮይነን ንናይ ፅዕነት ስራሕቲ ዝጠቕማ እየን፡፡ ሲኖ ትራክ ድማ ይባሃላ፡፡ ንሓሸዋ፣ ንእምኒ መፅዓኒ ይጠቕማ፡፡

ለሚን ካብ ዓይነታት ተክልታት ሓደ እንትከውን ኣብ ሻሂ ከምመጥዓምን ንሓሳኩ ናይ ከብዲ ሕማም መከላከልን ከምኡውን ንሳዓል ኣፍሊሒሓ ከም መድሓኒት ድማ ይጠቅም።

እዚ ኣብ ምስሊ ትሪእዎ ዘለኩም ባህላዊ ምግቢ ቁርጢ ዳ ተብሃለ ዝፍለጥ ዓይነት ምግቢ ኮይኑ ኣብ ጥቀኡ ክዓ መባልዒ ሚጥሚጣን ባኒ እንጀራ ልስሉስ መስተ ኮካ ን ማይ ጋዝ እኒሀ።

እዚ ኣብ እስክሪን እንምልከቶ ዘለና ምስሊ መርዓ ኣብ ቤተ ክርስትያ እንዳተከያደ ንዕዘብ ።እዚ ስነ ስርዓት ስርዓተ ተክሊል እንዳተብሃለ ይፍለጥ። ኣብ ጥቃ መርዑት ክዓ ኣዕርክቲ ጻዕዳ ገይሮም ደው ኢሎም እኒሀዉ።

ናይ ሻሂ ኩባያ ሻሂ ተቀዲሑ ሽኮር እዉን ኣትዩዎ ማንካ ምሕብሪ ኣብቲ ብርጭቆ ኣትዩን ኣብ ጎኑ ድማ ባስኬት ናይ ዳቦን ኣቲ ጥረቤዛ ብቆፃል ዕምበባ ቀለም ዘልዎ ላስቲክ ተሸፊኑ ንርኢ ኣለና ።

እዚ ምስሊ ማይ ኣብ ታንከር ዝመልአ ጋሪ እናተጉዓዓዘ ኣብ ፅርግያ ንምልከት። ብድሕሪት እቲ ምስሊ ከዓ ዝተፈላለዩ ኣብ ምጅማር ዘለዉ ገዛዉቲ ይርኣዩ።

እዚ ኣብዚ ምስሊ እንርእዮ ዘለና ኣቅሓ ባህላዊ ናይ ሃገረሰብ ኣቅሓ ኮይኑ ሽሙ ድማ ቁራዕ ይባሃል። ቁራዕ ካብ ዝህቦም ጥቅምታት ጥጥቆ መጠጠቂ፣ ሓምሊ እውን መብሰሊ ይጠቅመና።

እቲ ኣብቲ ምስሊ ዝራኣየና ዘሎ ኣብ ከባቢ ትግራይን ኣምሓራ ዝተለመደ ባህላውን መንነታውን ናይ ኣሸንዳ/ኣሸንድዬ ባዓል ደቂ ኣንስትዮ ኣዋልድ እንዳኽበራ እቲ ድማ ብድሕሪት እንዳዓጀበን እዩ፡፡

ንወድሰብ ንምግብነት ዘገልግል መብዛሕትኡ ግዜ ንቁርሲ ንጥቀመሉ እስፔሻል ፋታ ኮይኑ ዝተፈላለየ ዓይነት ተኽሊ ስለዘለዎ ንጥዕና ዝስማማዕን ዝጠቅምን ዓይነት ምግቢ እዩ።

ኣብ ከም ኣዲስ ኣባባ ዝኣምሰሉ ዓበይቲ ከተማታት ንፅባቐን ምችውነትን ከተማ እንትበሃል ገዛውቲ እንዳፈረሱ ሰፋሕቲ ጐደናታትን ይፍጠሩ፡፡ እዚ ተግባር ድማ ናይ ኮሪደር ልምዓት ይበሃል፡፡

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ንጸብሒ እንጥቅርመሎ ኮይኑ ድንስ ይበሃል ።በቢ ባስኬቱ ተመዲቡ ንሽያጥ ቀሪቡ ንምልከት ኣለና ኣብ ቡኒ ባስኬት።

እዚ ኣብ ምሰሊ እንርእዮ ዘለና ካብቶም እንስሳ ዘገዳም እናተባህሉ ዝፍለጡ ሓደ ኮይኑ ኣዝዩ ምልኩዕን ምእርጉን መፍርሒን እንስሳ እዩ። ነብሪ እናተባህለ ድማ ይፍለጥ።

እዚ ኣብ እስክሪን እትሪእዎ ዘለኩም ምስሊ ኣብ ኣክሱም ሆቴል ዝተዳለወ ናይ ዉድድር ፅባቀን ባህል ኣሸንዳ ዝገልፅ ፖስተር እዩ ።ነዚ ምድላው ከዓ ብዙሓት ትካላት ስፖንሰር ጌሮሞ እዮም።

ኣብዚ ስእሊ ውሽጢ ጽቡቕ ዝተሸለመን ጽሩይን ቤት ምግቢ ይርአ። እቲ መመገቢ ጠረጴዛታት ብቐይሕ መጋረጃ ዝተሸፈነ ኮይኑ ነፍሲ ወከፍ ጠረጴዛ ክልተ ወይ ኣርባዕተ መንበር ኣለዎ። እቲ መሬት ብዕንጨይቲ ዝተሰርሐ ኮይኑ መናድቕ ድማ ብስእሊ ዝተሸለመ እዩ።

እዚ ኣብ ምስሊ ንርኦ ዘለና ኣብ ከባቢ ትግራይ ዝርከብ ከበሮ እንዳተባሃለ ዝዕዋዕ ንባህላዊ ፀወታታት ንጥቀመሉ እንትከውን፣ ካብ ቆርበትን ታኒካን ድማ ይስራሕ ።

እዚ ምስሊ እዚ ኣብ ሓድ ቦታ ዝፈርሰ ቤት ክርስትያን ዘርእየና ምስሊ እዩስባ እናፀልዩ ሪቫናት ኣዉን ትንጠልጢሉ ክብረ ብዓል ዝክብሩ ምስሊ ይርእየና።

እቲ ኣብቲ ምስሊ ዝራኣየና ዘሎ ትምህርቲ ንምዕባለ ሃገር ወሳኒ ምዃኑ እዩ፡፡ ተምሃሮ ኣብ ክፍሊ ንመምህሮም ብውነ እንዳተኸታተሉን እንዳተምሃሩን የመልክተና ኣሎ፡፡

ኣርማ፡- ኣብ ክልል ትግራይ ካብ ዝርከቡ ቴክኒክን ሞያን መሰልጠንቲ ተቋማት ሓደ ናይ ዝኾነ ት.ቪ.ኢ.ቲ ኣርማ የመላኽት፡፡ እዚ መሰልጠኒ ኣብ መቐለን ኣክሱምን ብበዝሒ የሰልጥን፡፡

እዛ እንስሳ ዛግራ ትበሃል ኮይና አብ እንስሳ ዘገዳም ትምደብ፡፡ አብ ጫካ ዝበዝሖ ቦታ ትነብር ኮይና ሕብረተሰብና ንምግብነት ካብ ዘውዕለን ናይ በረካ እንስሳት እያ፡፡

እ ዚ ኣብ እዚ ምስሊ ትርእዎ ዘለኩም ኣብ ቤት ትምህርት ቤት ዝተሳኣለ ካርታ ኮይኑ ብዝዓባ ዓዲታት ዘርኢ ምስሊ ናይ ዝተፋላለዩ ዓዲታት ዝርእ ምስሊ እዩ።

ሓንቲ ሰበይቲ ምስላ ከይፍለጥ ዝተሸፈነት ናይ ስዋ ዋንጫ ሒዛ አላ፡፡ አብ ጎኒ እታ ሰበይቲ ንቁልቁል አፎም ዝተደፍኡ ሸሓነ አለዉ ብድሕሪ እቲ ሸሓነ ድማ አብ ናይ አረቂ ጥርሙዝ ዝመልአ ስዋ አሎ፡፡

ኣብ ትግራይ ብኢደ ጥበበኛታት ዝስርሑ ብዙሓት ዓይነት መጋየፅታት ዘለዉ እንትኾን ካብዚኦም ውሽጢ እኒ መስቀል፣ ናይ ኢድ ቀለበት፣ ጐባጉብ ተጠቀስቲ እዮም፡፡

አብ ሃገርና ካብ ዝርከቡ ሃይማኖታት ሓድ ሃይማኖት ተከተልቲ እምነት እስልምና ኮይኑ እዚ ንሪኦ ዘለና ድማ ንፀሎት ዘብፅሕሉ መስጊድ እዩ ።

እዚ ቦታ እንዳ ሽቀጣ ሸቀጥ ኮይኑ ዝተፈላለዩ ዓይነታት ቀመማት፣ ቡና ፣ሽኮር፣ ሳሙና፣ ወዘተ ዘለዎ ቦታ ኮይኑ እዚ ወዲ ከፍ ኢሉ አናሽቀጠ ዘርኢ ምስሊ ።

ቤት ምግብን መስተን ሰባት ገንዘብ ከፊሎም ቀረብ ምግብን መስተን ዝረኽቡሎም ንትርፊ ዝተጣየሹ ናይ ንግዲ ትካላት እዮም፡፡ እዞም ትካላት መብዛሕትኡ ግዜ ኣብ ከተማ ይርከቡ፡፡

ግዚያዊ መዕረፊ ገዛ ካብ ዝተፈላለዩ ግብኣታት ምስራሕ ይከኣል፡፡ ንኣብነት ዕንጨይትን ቆርቆሮን ተጠቒምካ ክዳኑን ግድግድኡን ቆርቆሮ ዝገነ ግዚያዊ ገዛ ምስራሕ ይከኣል፡፡

ሞባይል ሰንተር-ሞባይላት ዝሽየጣሉ ወይ ድማ እንትበላሸዋ ዝፅገናሉ ፍሉይ ቦታ ሞባይል ሰንተር ተባሂሉ ይፅዋዕ፡፡ ኣብቲ ቦታ ድማ ነዚ ዝገልፅ ፅሑፍ ይልጠፈሉ፡፡

እዚ ተመሃሮ ዝመሃርሉ ቦታ ንርኢ አለና ብራኮል ንምምሃር ምስትምሃር ወይ ድማ መፅሓፊ ይጠቅመና እቲ ብራኮል ኣብ ወንበር አቅሚጦሞ ኣለው እቲ መምሃሪ ድማ ዳስ ይበሃል።

ኣብ ትግራይ ፍሉጣትት ካብ ዝኾኑ ሰባት ውሽጢ ጀነራል ፃድቃን ገብረተንሳይ ሓደ እዮም፡፡ እዞም ተፈላጢ ሰብ ኣብ ሓደ እዋን ናይ ኢትዮጵያ ወታደራዊ ኢታማዦር ኮይኖም ሰሪሖም እዮም፡፡

እዚ ትርኢዎ ዘለኩም ምስሊ ካብ ዕንፀይቲን ቀለምን ብዝተፈላለዩ ድዛይን ዓብይን ንእሽተይን ዝተሰረሓ ኣርማድዮይባሃል። ኣብ ገዛ ንክዳውንቲን ንኣቁሑትን ንጥቀመሉ ንብረት እዩ።

ክቢ ዓብይ ሶፍቲ ብላስቲክ ተሸፊና ኣብ ጠረቤዛ ናይ ቢሮ ኮፍ ኣብቲ ከባቢኣ ወንበራት እውን ዘለዋ ኢና ኣብ ምስሊ ሪኢና ።

እዚ ትርኢዎ ዘለኩም መንእሰይ ናይ ሰራዊት ትግራይ ተጋዳላይ ኮይኑ ኣብ ማእገሩ ስናይበር ኣብ ርእሱ ምግቢ ኣብ ሑቁ ቦርሳ ሒዙ እዩ ዘርኢ።

ካብ ህንፃ መሳርሒ ሓደ ዝኾነ መሰላል እዩ፡፡ መሰላል ንስራሕቲ ሰለጤንን ናብ ዝላዓለ ብራኸ መደየቢብን ይጠቅም፡፡ ኣብ ዓበይቲ ሱፐርማርኬታት እውን ኣቕሓ ንምውራድ ይጠቅም፡፡

ኣብ ሃገርና ዘለዉ ክርስቲያን ሰብ ካብ ዓለም ብሞት እንትፍለዮም ደቂ ተባዕትዮን ደቂ ኣነስትዮን ተኣኪቦም ብምኽታል ነቲ ኣስከሬኑ ናብ ዝዓርፈሉ ቤተ ክርስቲያን ብዕጀባ ይስንይዎ፡፡

ኣብዚ ምስሊ ዝርአየና ዘሎ ናይ ኢትዮጱያ ጠቅላይ መንግስት አብይ አሕመድ እዳተባሃለ ዝፅዋዕ ኮይኑ ብዝተፈላላዩ ነገር እንትናገር ይርኢ። ብተደጋጋሚ ብትቪ ኩሉ ግዚ ከምዝርአ ይፍለ።

መዘናግዒ ቦታታ ኣካልን መንፈስን ደቂ ሰባ ንምሕዳስ ይጠቕሙ፡፡ መዘናግዒ ቦታታት መሐመሲ ቦታ፣ ንፁህ ኣየር ትቕበሉ ብኣትክልቲ ዝመልክዓ ቦታ ዝርከበሉ እዩ፡፡

እዚ ኣብ እስክሪን እንምልከቶ ዘለና ምስሊ መራሕቲ ተኣኪቦም ኣኬባ ዘካየድሉ ቦታ እዩ። ኣብ ናይ ፕሬዝደንት ጌታቸው ረዳ መቀመጢ ኣብ ጥቅኡ ናይ ትግራይ ባንዴራ ንምልከት ኣለና።

እዚ ኣብ ምስሊ ትርኢዎ ዘለኩም ናይ ኢትዮጵያ ጠ/ሚንስተር ዶክተር ኣብይ ኣሕመድ ይባሃል። ድሕሪ ይህወደግ ብልፅግና ዝብል ፓርቲ መስሪቱ ኣብ ምምራሕ ይርከብ።

እዚ ኣብዚ ምስሊ እንርእዮ ዘለና ስእሊ ኣልባሶ ዝባሃል ቁናኖ እዩ። ኣልባሶ ካብቶም ባህላዊ ዝባሃሉ ናይ ደቂ ኣንሰትዮ መመላከዒ ቁናኖ ሓደ እዩ።

ሰባት ብኣከዳድንኦም ዝጥቀሙሉ መመላክዕን ናይ መን ብሄረሰብ ወገን ከምዝኾኑ ምግማት ይከኣል እዩ፡፡ በዚ መዳይ ንወገን ብሄረሰብ ኩናማ ካብቲ ካልእ ወገን ብቐሊሉ ምፍላይ ይከኣል፡፡

ደቂ ኣንስትዮ ዝተፈላለዩ ባህላውን ዘመናውን መጋየፅታት ይጥቀማ፡፡ ቻፕ ስቲክ ዝበሃል ናይ ከንፈር መጋየፂ መብዛሕትኡ ግዜ ደቂ ኣንስትዮ ካብ ዝጠቀማሎም መጋየፅታት ሓደ እዩ፡፡

ኣብዚ ምስሊ እዚ ዝረአዩ ዘለው ኣብ ትግራይ ዝርከቡ ናይ ዝተፈላለዩ ፖለቲካዊ ፓርትታት ተሓለቕቲ ወይ ውን ተወከልቲ እዮም፡፡ ፖለቲካ ደቂ ሰባት ስልጣን ንምሓዝ ዝጥቀምሉ ዓውዲ እዩ፡፡

እዚ ኣብ ምስሊ እትሪእዎ ዘለኩም መደቀሲ ክፍሊ ኮይኑ ዓራት ብ ጻዕዳ ኣንሶላ ዝተነጸፈ ኮሞዲኖ ዕንበባ ዘለዎ ኣርማድዮ ኣብቲ መደቀሲ ክፍሊ ይርከቡ።

እዝይኣ ኣብ ምስሊ እንርእያ ዘለና ካብቶም ኣብ ትግራይ ዝርከቡ ድምፃውያን ሓንቲ ኮይና ኣዝዮም ምቁራትን ፅቡቃትን ዝኮኑ ብዙሓት ደርፍታት ኣውፅይኣን ኣብ ምውፃኣን እትርከብ ኮይና ሒዚ ድማ ቃሕ ዝብል ሒዛትልና ዝመፀት ትምኒት ወልዳይ ትብሃል።

ኣብ ፅቡቕ ተፈጥሮን ከባብን ዘለዎ ቦታ ወይ እውን ተፈጥራኣዊ መልክኣ ምድሪ ኣብ ዝርከበሉ ኣከባቢ ኾይኑ ኣብ ዓብይ ማያዊ ኣካል ብሩሑቅ ጀልባ ሰባት ኣሳፊራ ትረአ፡፡

ሃገራት ዘይሕጋዊ ስደተኛታት ንምቁፃር ሰብ ሞያ ኣቐብቲ ሕጊ ወይ ድማ ናይ ፀጥታ ኣካላት የቐምጥ እዩ፡፡ ንኣብነት ቪዛን ፓስፖርትን ዘይብሎም ካብ ሓደ ሃገር ናብ ካሊእ ሃገር ንዝኣትው ይቆፃፀሩ፡፡

ሃገርና ኢትዮጵያ ኣብ ዩኔስኮ ዝተመዝገቡ ብዙሓት ቅርስታት ኣለዉዋ፡፡ ካብዞም ቅርስታታ ውሽጢ ጀጐል ዝበሃል ናይ ሃረር ጥንታዊ ኪነ ህንፃ ሓደ ኮይኑ ንረኽቦ፡፡

እዚ ናይ ኮስሞቲክስ መሸጢ ድንኳን ኮይኑ ብርክት ዝበሉ መፀባበቅን ቅብአታትን ድማ አብ ሸለፍ ተደርዲሮምን ተንጠልጢሎምን ይረአዩ አለዉ። አዊስ ሎንግ ዝብል ፀጉሪ ድማ ጉልህ ኢሉ ይረአ አሎ።

ኣብዚ ከባቢ ከባቢ ፍርቂ ሚልዮን ዝግመት ኣብ ሓደ ቤተክርስትያን ዓመቱ ከከብር ዝመፀ ማሕበረሰብ ኣሉ እታ ቤተክርስትያን እውነ ብጣዕሚ ንዓይንካ ሰሓቢት እንትከውን ኣብ ላዕሊ ናይ ክቢ ቅርፂ እውን የረኣየና ኣሎ።

ኣብ እምነት ክርስትና ኦርቶዶክስ ተዋህዶ ቤተ ክርስትያን ንስርዓተ ኣምልኾ ዝጠቅም ካብቶም ቀንዲ ንዋየ ቅድሳት ዝባሃሉ ሓደ ወርቂ ወይ ብሪ መስቀል እዩ፡፡

እዛ ኣብ ስእሊ እንሪኣ ዘለና ክቢ ቅርፂ ብሰማያዊ ሕብሪ ኣብ ማእከላ ደማ ኮኮብ ዘለዋ ኣርማ ኮይና እዛ ኣርማ እዚኣ ድማ ኣብ ኢፌድሪ ሕገ መንግስቲ እንሪኣ ኣርማ እያ።

እዚ ኣብ ምስሊ እንሪኦ ዘለና ተኸተልቲ እስልምና ዝጥቀምሉ ምስ ኣምላኾም ዝዘራረብሉን መንፈሳዊ ግልጋሎት ዝረኽብሉን ቤተ እምነት መስጊድ ምዃኑ ዘርኢ ምስሊ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም መሳርሒ ሙዚቃታት ሓደ ኮይኑ ፔያኖ ዳተብሃለ ይፍለጥ ክልተ ኢድና ብምጥቃም ንቶም ተር ዝበሉ ክነክእ ከለና ድምጺ የውጽእ።

ኣንፈት ጠቋሚ ምልክታት-ኣብ ወሰንቲ ናይ ከተማ ቦታታት ኣንፈት ጠቋሚ ምልክታት ይቕመጡ እዮም፡፡ እዞም ምልክታት ሰባት ናብቲ ዝደልይዎ ቦታ ንክኸዱ ይመርሑ፡፡

ካብቶም ውሩያት ሙዚቀኛታት ኤርትራ ሓደ ዝኾነ ናይ ትግርኛ ደራፊ ኣርቲስት ኣለሰገድ ተስፋይ እዩ፡፡ እዚ ደራፊ ካብ 1941-1950 ኣብ ዝነበረ ጊዜ ዝደረፎም ደርፍታ ብዙሓት እዮም፡፡

ኣብ ቤተ ክርስቲያን ቅዱስ መፃሓፍ ተነቢቡ ምስተወድአ ኣብ መወዳእታ እቲ መፅሓፍ ናብ ምእመናን ክዘውር ይግበር፡፡ ሕድ ሕድ ምእመን ድማ ይሳለሞ፡፡

እዚ ናይ ገጠር ገዛ እዩ ዝመስል ብሳዕሪ ዝተከደነ ኮይኑ ከም መናፈሻ ብክልተ ገፅ ክፍቲ እየ፡፡ እቲ ገዛ ብደቀቅቲ አእማን ዝተነደቀ እየ፡፡

እዚ ዓይነት ተሽከርካሪት ብፍላይ ኣብ ገጠራት፡ ጓሶትን ሕርሻን ተፈታዊ እዩ። ብጽኑዕን ተኣማንነቱን እውን ይፍለጥ። እዛ ኣብ ስእሊ ትርአ ዘላ መኪና፡ ኣረጊት ጻዕዳ ቶዮታ ላንድ ክሩዘር FJ60 ኮይና፡ ኣብ ልሙድ ገጠራት ኣፍሪቃ እትርከብ ባህላዊት መኪና እያ።

ኣርተፊሻል ጨጉሪ ካብቶም መመላክዒ ደቂ ኣንስትዮ ሓደ እዩ፡፡ ሎሚ ደቂ ኣንስትዮ ጨጉሪ ሓፂሩኒ ኣይብላን፡፡ ነዚ መፍትሒ ኣርተፊሻል ጨጉሪ እየራን ዝጥቀማ፡፡

መስቀል ካብ ጥንቲ ጀሚሩ ንክርስቲያን ዝውክል ምልክት እዩ፡፡ ክርስቲያን መብዛሕትኡ ግዜ ነዚ ካብ ዕንጨይቲ ዝስራሕ ምልክት እምነቶም ኣብ ክሳዶም ይሲሮምዎ ይርአዩ፡፡

እቲ ኣብዚ ምስሊ ዝረኣየና ዘሎ ስእሊ ደቂ ኣንስትዮ ተኣኪቦም እንዳሳዕሰዓ እዩ። ስዕስዒት ንወዲ ሰብ ካብቶም ሓደ ናይ ተሓጓስን ስምዒትን መግለፂ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ቃጢና እንዳተብሃለ ይፍለጥ። እዚ ድማ ብ ቱኩስ እንጀራ ብ ጠስምን በርበርን ወይ ዘይትን በርበረን ብምጥቃም ኣብ ልዕሊ እቲ እንጀራ ብምፍሳስ ጽቡቅ ጣዕሚ ዘለዎ ክንምገብ ንክእል ኢና።

መስተታት፡- ዓይነታት መስተታት ኣብ ክልተ ይምቀሉ፡፡ ልስሉሳት መስተታትን ኣልኮላዊ መስተታትን፡፡ ካብ ኣልኮላዊ መስተታት ዝባሃሉ እቲ ሓደ ኣረቂ እዩ፡፡ ኣረቂ ናይ ደቂ ሰባት መትኒ ስለዝጎድእ ክበዝሕ የብሉን፡፡

ሕርሻን ግብርናን፡- ገባራይ መሬቱ ብባህላውን ብዘበናውን ሜላ ኣታሓራርሳ ተጠቒሙ የልምዕን የለሳልስን፡፡ ብብዕራይ ምሕራስ ካብ ባህላዊ ሜላ እዩ፡፡ ምህርቲ ንኽድንፈዓ ድማ ማዳበርያ ይጥቀም፡፡

መስተታት ኣልኮል-ኣብ ከባቢና መስተታት ኣልኮል ብባህላዊ መንገዲ ይዳለዉ እዮም፡፡ ዘመናዊ መስተታት ግን ብፋብሪካ እዮም ዝዳለዉ፡፡ ካብ ዘመናዊ ናይ ኣልኮል መስተታት ከዓ ሓደ ቢራ እዩ፡፡

ናይ ዜና ኣውታር-ብዙሓት ዓይነት ናይ ዜና ኣውታር ኣለዉ፡፡ ካብዞም ኣውታራት ዜና ሓደ ቴለቪዥን ሓደ እዩ፡፡ ቴለቪዥን ብምስልን ድምፅን ዝተደገፈ ዜና ዝቐርበሉ ዓይነት ኣውታር ዜና እዩ፡፡

እቲ ኣብቲ ምስሊ ዝራኣየና ዘሎ ኣርማ ናይ ላይን ዝባሃል ናይ ስራሕ መፋለጢ እዩ፡፡ ኣርማ ኣብ ወረቐት፣ ኣብ ረጊድ ቸንዳን ኣብ ጨርቅን ክነቕምጦ ንኽእል ንሓደ ዕላማ ንምፍላጥ ዝተሰርሐ እዩ፡፡

ባርን ሪስቶራንትን ዳኣማት ሓደ ካብ ቤት ብልዕን መስተን እንትከውን ዝተፈላለዩ ምግቢ ናይ ፆምን ስዕረትን ልስሉስ መስተን ኣልኮልን ንተጠቀምቲ ዝሽየጠሉ እዩ።

እዚ ኣብ መሬት ኣብ ትሬይ ተዘርጊሖም ዝተፈላለዩ ኣሕምልቲ ኣትክልትን ዘርኢ እዩ። ኣብዚ ምስሊ ዝረኣዩ ዘለው ካብ ዓይነታትይ ኣሕምልቲ ኣትክልትን ዝምደቡ እዮም።

አብዚ ንምልከቶ ዘለና ዝተፈላለዩ ዓይነታት ሽክላታት እንትከውን አብ ሃገርና ኢትዮጽያ ካብ ዝርከቡ ተፈጥራዊ ሓመዳት ገይርና ዝተፈላለዩ ዓይነታት ናዉቲ ብሽክላ መልክዕ ንስርሕ ኢና ።

እዚ አብ ወሰን ፀሊም አስፋልት ዘሎ አነዳ ጣውላ ስራሕቲ ዘርኢ ምስሊ ኮይኑ አብቲ ብስሊ ሓደ ዓራትን ሐደ አርማድዮን ከምኡ ውን ብግልፂ ንምግላፅ ዘፀግሙ ብርክት ዘበሉ ዝተሰርሑ ውፅኢት ዕንፀይቲ ውን ይረአዩ አለዉ፡፡

ኣብዚ ምስሊ እዚ ዘሪኤና ምልኩዕ ተፈጥሮን ኣከባብን ኣብ ዘለዎ መልክኣ-ምድሪ ብዘበናውን ባህላው ሕርሻን ግብርናን ተጠቒሞም መሬቶም ኣልሚዖምን ኣለሳሊሶምን እንትከባከቡዎ ዘርኢ ቦታ እዩ፡፡

እዚ ኣብ ምስሊ ዝረአ ዘሎ ስእሊ ናይ መኪና መሸጢን መለወጥን መፋለጢ እዩ። እዚ ስእሊ ዘገልገሉ መኪናን ናይ መኪና ናይእዚ ሰሙን ናይ ዋጋ ዕዳጋን ዘፋልጥ ታቤላ እዩ።

እዚ መስሊ መሸጢ ንዋየ የዱሳት ኮይኑ ብርክት ዝበሉ ንብረታት ተንጠልጢሎም ይረአዩ አለዉ፡፡ አብቲ ምስሊ ሓደ ሰብ ዘሎ ኮይኑ ከም ፅላል፣ ሰፈር ዳዊትን ካልኦትን አለዉ፡፡

መብዛሕትኡ ግዜ ኣብ ከተማታት ዝርከብ ንኣጋይሽ ምግብን መስተን ከምኡውን መደቀሲ ዝቐርበሉ ቦታ ሆቴል ይበሃል፡፡ ሆቴል ብስፍሓቱ ካብቶም ካልኦት ገዛውቲ ዝዓበየ እዩ፡፡

እዚ ኣብ እስክሪን እንምልከቶ ዘለና ምስሊ ናይ ኢትዮፕያ ክቡር ጠቅላይ ሚንስተር ዐቢይ ኣሕመድ እና ናይ ፈረንሳይ ፕሪዝደንት ዝሃብዎ ናይ ሓባር መግለጺ ኣብ ፋና ቴሊቭዥን።

እፀዋትን ኣትክልትን ካብ ብተፈጥሮን ብሰብን ዝበቑሉን ናይ ከባቢና ውህብቶታት እንትኾኑ ካብኣቶም ሓደ ጊባ እዩ፡፡ ጊባ ምህርቲ ወይ እኽሊ ብእንስሳ ከይብላዕ ንምሕፃር ይጠቕመና፡፡

ኣብ ስራሕ ቅብኢ ስእሊ ብሩሽ ኣገዳሲ መሳርሒ እዩ፡፡ ነዚ መሳርሒ ብምጥቃም ሰኣልቲ ንስእሎም ብዝተፈላለየ ሕብረ ቀለም ብምቕባእ ስእሎም ሓቃዊ ክመስል ይገብሩ፡፡

እዚ ትርእዎ ዘለኩም ምስሊ ናይ መሸጥን መፀገንን ኮምፒተርን ካልኦት ተመሳሰልቲ ኣቁሑት እንትከውን፣ ዘመን ዝጠልቦ ናይ ቴክኖሎጂ ውፅኢት ስራሕ ካብ ዝኮነ ሓደ እዩ።

እዚ ምስሊ ኣብ ጽርግያ ዝተሰቕለ ሶላር ፓነልን ካሜራን ዘርኢ እዩ። እቲ ፓነል ጸሓይ ተጠቒሙ ሓይሊ ንምፍራይ ዝሕግዝ ኮይኑ፡ ኣብ ታሕቲ ዝተሰቕለ ካሜራ ድማ ርኡይነት ወይ ድሕነት ንምክትታል ይጥቀመሉ።

እዚ ኣብ ምስሊ እትርእዎ ዘለኩም ጨርቃመርቂ ተንጠልጢሉ ነጋዳይን ዓዳጋይ ዝራከብሉ ቦታ ዕዳጋ እዩ። ዓዳጋይ ርእዩ ደስ ዝበሎ ክገዝእ ድማ እዩ።

እዚአን ናይ አልመዳ ሰራሕተኛ መመላለስቲ መካይን (አብተውስ) ኮይነን አብ ጎነን አልቴክስ ዝብል ፅሑፍ ዘለወን ህስስ ዝበለ ዕንይ ሕብሪ ዘለወን እየን፡፡

እዚ አብ ከተማ አክሱም ዳዕሮ ፒያሳ ኮይኑ ሓንቲ ናይ ፅዕነት ባጃጅ ፣ ሳይክል፣ ስፈታትን ጀቶኒን ዝረአዩ ዘለዉ ኮይኖም ሰገር ናይታ ባጃጅ ድማ ቆርቀሮኦም ዝአረገ ገዛታት አለዉ፡፡

እቲ ኣብዚ ዝረአ ዘሎ ሰብኣይ ወተሃደራዊ ክዳን ተኸዲኑ ኣሎ። ኣብ ቅድሚኡ ቡዝሓት ማይክሮፎናትን መቕረጺ መሳርሒታትን ኣብ ሓደ ጠረጴዛ ኣለዉ። እዚ ድማ መግለጺ ዝወሃበሉ ግዜ ምዃኑ ዘመልክት እዩ ብድሕሪኡ እውን ባንዴራ ኢትዮጵያ ይረአ ኣሎ።

ኣብዚ ናይ ቀደም ዕዳጋ እንትከውን እዚ ከባቢ እዚ ብዙሓት ደቂ ኣንስትዮን ደቂ ተባዓትዮ ብጣዕሚ ዝረሰሐ ጀዲድ ተከዲኖም ገሊኦም ጠጠው ኢሎም ገሊም ገፍ ኢሎም እዳሸጡን እንዳዓደጉን ይርከቡ።

ተፈጥሮን ኣከባብን፡- ተፈጥሮን ኣከባብን ዝባሃል ኣብ ከባቢና ዝተፈላለዩ መልክዓ ምድሪ ኣለው፡፡ ካብኣቶም ድማ ሩባታት፣ ሓጓፍ ሽንጥሮታት፣ ጎቦታትን እፀዋትን ዘካተተ እዩ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ዓበይቲ ናይ ስፖርት ዓይነታት ሓደ ዝኾነ ኩዕሶ እግሪ ኾይኑ እቲ ኣሰልጣኒ ነቲ ዝስልጥን ቆልዓ እንዳምሃሮ/እንዳኣርኣዮ የመልክት፡፡

እዚ ኣብ ምስሊ እትርእይዎም ዘለኩም ምርኢት ባህላዊ ፌስትባል እዩ። እዚ ባህላዊ ምርኢት ኣብ ከባቢ ሃገረ ኤርትራ ዝክበር ባህላዊ ስዕስዒትን ትርኢትን እዩ።

አይተ ኢሰያስ ኣፍወርቂ ናይ ኤርትራ ፕሬስደንት እንትኮኑ ንልዕሊ ሳላሳን ሰለስተን ዓመት እንዳመርሑ ዝመፁ መራሒ እዮም። መግለፂ እንዳሃቡ ዘርኢ ምስሊ እዩ።

እዛ መኪና ንርአ ዘለና አብ ነዳዲ መ ምልኢ ጠጠው ኢላ ነዳዲ ንክትመልእ ተዳልያ እያ ዘላ ።መኪና ብዘይ ነዳዲ ካብ ቦታ ናብ ቦታ ክትንቀሳቀስ አይትክእልን እያ ።

ኢትዮጵያ ኣብ ናይ ዓለም ውድድር ብነዊሕ ጉያ ዓብዪ ውፅኢት እናመዝገበት መፂአ እያ፡፡ ኣብዚ ውፅኢት ዓብዪ ውፅኢት ብምምዝጋብ ካብ ዝፍለጣ ደቂ ኣንስትዮ ጥሩነሽ ዲባባ ሓንቲ እያ፡፡

ጀበና ፀሊም ሕብሪ ዘለዎ መፍልሒ ቡና ዝጠቅም እንትኸውን፤ ዝተፈላለየ ዓይነት ዘለዎ መቀመጢን መክደንን አለዎ፡፡ እዚ ናይ አዲስ አበባ ጀበና ብጣዕሚ ደስ በሃሊን መልከዐኛን እዩ፡፡ እዚ ጀበና እዚ መዓዝ መዓዝ ኢና ንጥቀመሉ?

ኣብ ትግራይ በለስ ካብቶም ተፈተውቲ ናይ ፍረ ምረ ምግብታት ሓደ እዩ፡፡ በለስ ኣብ እዋን ክረምቲ ብብዝሒ ናብ ዕዳጋ ንመሸጣ ይቐርብ፡፡

እቲ ስእሊ ንእሽተይ ቤት ምግብን መስተን እዩ ዘርኢ። መስተታት ኣብ ቅድሚ ማዕጾ ብሰማያዊ ሳጹናት ተቐሚጦም ኣለዉ። እቲ ቤት ምግብን መስተን "ሰቀላ ባህላዊ ቤት ምግብን መስተን" እዩ ዝባሃል።

ኣብ እዋን መርዓ፣ ክርስትና፣ ዓመት በዓልን ልደትን እንትከውን ኣብዚ እንሪኦ ዘለና ናይ ማስቲካ ሕብሪ ዘለዎ ሚኢትን ዓሰርተ ክልተን ዓመት መክበሪ ዝተማላከዐ ገዛ እዩ።

ካብ ዓይነታት ሕጊ ኣክበረቲ ዝበሃሉ ሰባት ሓደ ኮይኑ እዚ ሰባኣየ ናይ ኮማዶ ቆቢዕ ገይሩ ኣበ ማዓንጡኡ ድማ ዕጥቂ ዓቀጢቁ ፣ብረት ንቁልቁል ኣፉ ሒዙ ጠጠው ኢሉ ኣሎ።

እዚአቶም ናይ ፕሮቶኮል ወምበራት እንትኮኑ ክልተ ዓበይትን ክልተ ድማ አናኡሽቲን ወምበራት አብቲ ገዛ አለዉ። ብድሕሪ እቲ ወምበር ድማ ብደቀቅቲ አእማን ዝተነደቀ መንደቅ አሎ።

ካብ ናይ ኣዋልድ ፅባቀ ፅፍሪ ዝጥቀማሉ ኣዝማልቶ ወይ ናይ ፅፍሪ ቀለም በብሕብሩን ናይ ፀጉሪ ርእሲ እዉን መመሸጥ ኣብ መደርደሪ ዋጋ ተፃሒፉሉ ኣሎ።

እዚ እንሪኦ ዘለና ናይ ኢትዮጵያ ባንዴራ አብ ግዜ ንጉስ ሃይለሰላሴ ዝጥቀምሉ ዝነበሩ ኮይኑ ክስብ 1966 ዓ.ም ዝነበረ ናይ ኢትዮጵያ ሃገራዊ ባንዴራ ነይሩ።

አዚ አብዚ ስእሊ ትርእዎ አብ ከተማ አክሱም ዪንቨርስቲ ዝርከብ ኮይኑ ንዝተፈላለዪ አኼባታት ዝካየደሉ ምዃኑ ይፈለጥ። አብ ዉሽጢ እንታይ ከምዛሓዘ ይፈለጥ

ኣብዚ ምስሊ እዚ ዘሪኤና ካብቶም ተሽከርከርትን መጓዓዓዝትን ዝባሃሉ ሓደ ኣብቶብስ ሰላም ባስ እዩ፡፡ ሰላም ባስ ብፍላይ ካብ ትግራይ ከተማታት ናብ ርሑቕ ወይ ድማ ኣዲስ ኣበባ ሰባት የጓዓዓዝ፡፡

እዛ ጓል ኣነስተይቲ ካብቶም ንደቂ ሰባት ጠቀምቲ ኣድላይትን ዝበሃሉ ሓደ ኮይየ እዞም ፖፓየ ኣራሺ፣ ኮሚደረ፣ ካውሎ ፣ድንሽ በናና ዝበላ ኣትክልትን ኣሕምልትን ኣለው።

ኮልጌትን ባዝሊንን ብሓደ ሓዋዊስካ ንገፅ ቆርበት የልስልስን የፀብቅን ምኳኑ ዘርኢ ምስሊ ኮይኑ ኮልጌት ድማ ንስኒ ድማ ብጣዕሚ ዘፅርን ጥዕና ስኒና ዝሕሉን እዩ።

እዚ እንርእዮ ዘለና መስቀል ይባሃል። መስቀል ብ ኣመንቲ እምነት ክርስትና ብጣዕሚ ዝክበር ንዋይ እዩ። መስቀል ብእምነት ክርስትና ማዕተብ ገይርካ ኣብ ክሳድካ ዝእሰር እዩ።

እፀዋት፡- እፀዋት ኣብ ክልተ ምምቃል ይካኣል፡፡ ብተፈጥሮ ዝበቑሉን ብሰብ ዝበቑሉን እፀዋት ብምባል፡፡ ብተፈጥሮ ካብ ዝበቑሉ እፀዋት ዝግባ፣ ኣውሊን ሊሓምን ምጥቃስ ይካኣል፡፡

ሃገርና ኢትዮጵያ ብናይ ቤተ ክርስቲያን ቅኔ ማህሌት ኣገልግሎት ካብ ዓለምና ኣዝያ ዝተፈለየት እያ፡፡ ፀናፅል ነቲ ግልጋሎት ፍሉይ ካብ ዝገብርዎ መሳርሕታት ሓደ እዩ፡፡

ናይ በርዝዴት መምላክዒ ቢጫ ቆፃል ሽሮ ዓይነት ዘለዎም ንፋሒቶታት ዕምበባታ በቢ ቀልሙ ኣብ መደርደሪ መመላክዒ ፅሑፍ ሃፒ በርዝ ዴት ዝብል ፅሑፍ ተለጢፍዎ ደስ በሃሊ ኮኑ ኣሎ።

ምግቢ፡- ንወዲ ሰብ ካብቶም 3 መሰረታዊ ድልየታት ዝባሃሉ ሓደ ምግቢ እዩ፡፡ ኣብዚ በቢዓይነቱ ፀብሒ ዘለዎ ምግቢ ወይ እንጀራ ይረአ፡፡ ንኣብነት ጥብሲ፣ ሩዝን ቀይሕ ፀብሕን ዘማልአ እዩ፡፡

እዚ ኣብ ምስሊ እትሪእዎ ዘለኩም ካብ ዓይነታት ፍረ ምረ ኮይኑ ኣቮካዶ እንዳተብሃለ ይፍለጥ። ብመልክዕ ጽማቁን ብ ዶቦ ኣትሒዝናን ክንጥቀመሉ ንከእል ኢና ሓንቲ ብርጭቅ ደግሞ እንሀለ።

ምስሊ ናይ ባህላዊ ገዛ ገጠር ዓበይቲ ተክሊታት ዝተከበበ ቅሚጦን ኣብዑር ፣ጤል ፣በጊዕን ሰፊሕ ሜዳ ሰማዩ ድማ ደመናማ ኢና ንርኢ ዘለና ።

ኣብ ጥንታዊትን ታሪኻዊትን ዝኾነት ከተማ ኣክሱም ዝርከብ ታሪኻዊ ዝኾነ ቦታ ኢዛና መናፈሻ ኮይኑ ቅድም ክብል ን ማሕበረሰብ ክፍቲ ኮይኑ ዝተፈላለዩ ግልጋሎት ዝህብ ዝነበረ ኮይኑ ኣብዚ ሕዚ ሰዓት ግን ንሃወፅቲ ብዝምቹ ተመላኺዑ ተኸሊሉ ይርከብ።